እዚ ኣብ እግሪ ጐቦ ተፀጊዑ ዝርከብ ህንፃ ቤተ ክርስቲያን እንተይኮነ ኣይተርፍን፡፡ ንምንታይ እዮም ናይ ቀደም ወለዲ ኣብ ጐቦታትን ኣኻውሕን ቤተ ክርስቲያን ይሰርሑ ነይሮም?

ክቢ ዝቕርፁ ቤተ ክርስቲያን ዘለዎ ጥንታዊ ናይ ጨርቆስ ገዳም ይርአ ኣሎ፡፡ እዚ ገዳም ጥንታዊ ግርማ ሞገስ ዘለዎ እዩ፡፡ ንምዃኑ እዚ ገዳም ኣበይ ከባቢ ይርከብ?

እተን ፃዕዳን ብጫን ወሰን ወሰነን ብቆፃል ሕብሪ ዝተከበባ ዕምበባ እቲ ንህቢ ኣብኣተን ዓሊቡ ምግቡ ንክእክብ እንዳበረረ ንክዓልብ ቀሪቡ ኣሎ፡፡ እቲ ወፊሩ ምግቢ ዝእክብ ዓይነት ንህቢ እንታይ ይበሃል?

ናይ ኦሮሚያ ባንዴራ ሕብራ ብኽልተ ጫፍ ቀይሕ ኣብ ማእኸል ከዓ ቆፃል እዩ፡፡ ኣብ ማእኸል እዚ ባንዴራ ኸ እንታይ ዓይነት ኣርማ ኣሎ?

እዚናይ ሓደ ዝተጠቕለለ ዕሹግ ኮይኑ፡ ቀጠልያ ዝተለበጠ ቆጽሊ ሻይ ዘርኢ እዩ። ኣብቲ ዕሹግ ጽሑፍ ብዓበይቲ ፊደላት “ውሽ ዉሽ ሻሂ” ዝብል እዩ። ኣብ ትሕቲኡ ድማ ብእንግሊዝኛ “ሃይላንድ ግሮን ዉሽ ዉሽ ሻሂ” ዝብል ጽሑፍ ኣሎ። እዚ ዝተጠቅለለ ዕሹግ ንምንታይ ይጠቅም?

ቀይሕ፣ ብጫ ፣ ቆፃል፣ ቅይሕ ዝበለ ወይ ኣዕርዩ ዘይቀይሐ ኣርባዕተ ዓይነት ኮሚደረታት ኣለዉ፡፡ እዞም ኣርባዕተ ዓይነት ሕብሪ ዘለዎም ኮሚደረ ንዕዳጋ ድዮም ቀሪቦም?

ካብ ናይ ትግራይ ባህላዊ መስተታት ሓደ ኮይኑ ካብ ዳጉሻ ወይ ድማ ምሸላን ዒልዎን ይስራሕ ።ቡቅልን ጎኘን ድማ ይኣትዎ። ፅራይ ስዋ ኣብ ብርጭቆ ድማ ኣሎ ።ስዋ ሰቲኩም ትፈልጡ ዶ?

ደደቢት ትካልን ልቃሕን ዕቋርን ኣ/ማ ዝብል እንትከውን ንዝተፈላለዩ ሳባት ልቃሕ ዝህብ እንትከውን በብወርሑ ዝምለስ ልቃሕ ኮይኑ በዚ እዚ ልቃሕ እዚ ዝትቀየረሉ ሰብ ይህልው ዶ?

ኣብዚ ሓደ ሰብኣይ እኩብ ናውቲ ጽሬት ገዛ፡ ማለት መንኮስተር፡ጎማታት፡መጽረዪ ብራሻታትን እተፈላለየ ናውቲ ጽሬትን ኣብ ልዕሊ በትሩ ተሰኪሙ ብጸቢብ መገዲ ይመርሖም። እቲ መንገዲ ሓመድን ሳዕርን ዝተሓዋወሰ እዩ። እዚ ሰብ እዚ እንታይ ዓይነት ኣቑሑት ሒዙ ይኸይድ ኣሎ ትብሉ?

ኣብዚ ዘሎ ናይ ጽሑፍ ሰነድ ከም ገጽ መጽሓፍ ወይ ጽሑፍ ጋዜጣ ዝተሰርዐ ይመስል። ኣብ ላዕሊ ብዓበይቲ ፊደላት ኣምሓርኛ ዝተጻሕፈ “ነግንዛቤ” ዝመስል ኣርእስቲ ኣሎ። ኣብ ታሕቲ ኣብ ሓያሎ ክፋላት ዝተኸፋፈለ ነዊሕ ጽሑፍ ኣሎ።

ብ ዕንጨይትን እምንን ዝትሰርሑ ገዛውቲ ኣለዉ ። ኣብ ምንግኦም ድማ ስብይቲ ትሓልፍ ኣላ ። ጥንካረ ናይቲ ገዛ ክንደይ ዝአክል እዩ ?

ብዙሓት ደቂ ኣንስትየን ብዙሓት ደቂ ተባዕትዮን ሚሊታሪ ወይ ሓደ ዓይነት ናይ ፖሊስ ክዳን ተኸዲኖም ኣብ ወንበር ኮፍ ኢሎም ናብ ቅድሚቶም እናጠመቱ ዝኾነ ነገር የዳምፁ ኣሉ፡፡ እቲ ንቅድሚት ዝረእዎ ዘለዉ እንታይ እዩ?

እዚ ናይ አልኮል መሰተ እንትከዉን ሜታ ቢራ እንትከውን እዚ ንዝተፈላለዩ ጉዳያት ይኩን ንዝተፈላለዩ ዓመት ባዓል ዝስተ እንትከውን አበይ ዓዲ ይስራሕ?

እዚ ዝረአ ዘሎ ጽብቕቲ ወርቂ ኩችቻ ዝለበሰት ሰበይቲ ኣብ ደገ ደው ኢላ ትርአ ኣላ፤ ኣብ እዝና ወርቂ መመላክዒ ተገይሩላ ኣሎ። ሶቂር ናይ እዝኒ እውን ገይራ ኣላ።

ነቲ ስፋልቲ ኣናእሽቱ መኻይን ኣፃቢበንኦ ይርከባ፡፡ ምእንታን ፅርጊያ ከይፃበብ ሰብ ናይ ህዝቢ መጓጓዝ ክጥቀም ምግባር ግቡእ እዩ፡፡ እዚ ብኸመይ ዝኣምሰለ ሜላ ክፍፀም ይኽእል፡፡

እዚ መንበር ዘርኢ እዩ። እቲ መንበር ካብ ዕንጨይቲ ዝተሰርሐ መንበርን ብረት መሰረትን ዝተሰርሐ እዩ። መንበርን መሰረቱን ቀይሕ ዕንጨይቲ ዝተቐብአ ክኸውን ከሎ፡እግሩ ድማ ጸሊም ብረት እዩ። እዚ መንበር ካብ ምንታይ እዩ ተሰሪሑ? እዚ መንበር ንኸመይ ዓይነት ቦታ እዩ ዝውዕል?

ኣብ ገጽ መምሃሪ መጽሓፍ ቋንቋ ትግርኛ የርኢ። ብሚኒስትሪ ትምህርቲ ፈደራላዊት ዲሞክራስያዊት ሪፓብሊክ ኢትዮጵያ ዝተሓትመት ናይ 12 ክፍሊ ተመሃሮ መጽሓፍ እያ። ነዛ መጽሓፍ ብኸመይ ብፒዲኤፍ ፎርማት ከም እተውርዳ ክትፈልጡ ትደልዩ ዶ?

ፓርክ እንቶቶ ኣብ ኣዲስ ኣበባ ኢትዮጵያ። እቲ ፓርክ ዓበይቲ ኣግራብ ባምቡላ ዘለዎም ኮይኖም፡ ንበጻሕቲ ፍሉይ ፓኖራማዊ ትርኢት ይህቡ። ናይ ህድኣትን ሰላምን ስምዒት የለዓዕል። ነዚ ዘገርም ኣረኣእያ ክንርኢ ከለና እንታይ ዓይነት ህድኣትን ሰላምን እዩ ዝስምዓና?

ኣብዚ ዓብይ ዳኣራሽ ውሕዳት ሰባት ይረአዩና ኣለዉ ። እዞም ሰባት እዚኦም ተሳተፍዪ ዩኒቨርስቲታት ዝብል ድማ ብድምፂ ወያነ ትግራይ ዝመሓላለፍ ዘሎ።

ኣብዚ ሓደ ሰብኣይ ኣብ ሶፋ ኮፍ ኢሉ ቃለ መሕትት ክገብር ይርአ ኣሎ፤ ኣብ ታሕቲ ስምን ጽሑፍን ናይቲ መደብ ብጸሊምን ኣራንሺን ዲዛይን ተፃሒፉ ኣሎ።

ኣብ ኢትዮጵያ ካብ ዝፈርዩ ሓደ ዝኮነ ቡና ከመዘናግዕን መበራበርን ዝጠቅም ዓይነት መስተ እንትከውን፣ እንተተወሊፍካ ኣብ ሂወትካ ሓደጋ ከም ዘለዎ ትፈልጡ ዶ?

እዚ ኣብ ክራማት ዝቦቅል ዝራእቲ ኮይኑ ብጣዕሚ ንዓይኒ ደስ ዝብል ቆፅለዋይ ለምለም እዩ ። እዚ ዝራእቲ እዙይ እንታይ ይመስለኩም ?

ቢ ጅ ኣይ ናይ ኣልኮል ኣምራቲ ድርጂት ምስ ናይ ብዕሉ ሎጎ ኣብ ብጫ ድሕረ ባይታ ብ ቀይሕ ሕብሪ ተፃሒፉ ይርከብ ።

ኣብቲ ዓብዪ ፀሊም ፅርግያ ዘላ ዓባይ ናይ ማይ መኪና ኣብቲ ማእከል ፅርግያ ዘሎ ልምሉም ሳዕሪ እቶም ሰራሕተኛታት ነቲ ትቦ ናብ ዝድለ ቦታ እንዳንቀሳቀሱ ነቲ ሳዕሪ መመላክዒ ፅርግያ እንዳስተዩ ኣለዉ፡፡ ዋጋ ናይታ ቦጥ ሰራሕተኛታት ክንደይ እዮም?

እተን ክልተ ደቂ ኣነስትዮ ፊትፊት ኮ ኢለን ክልቲአን ማስክ ገይረን ኣብ ጥዕና ትካል እዩ ሓሳብ ንሓሳብ ድማ ይለዋወጣ ኣለዋ፡፡ እታ በዓልቲ ሞያ እንታይ ምክሪ ትልግሰላ ኣላ?

እዚ ኣርማ መንገዲ ኣየር ኢትዮጵያ የርኢ። ኣብ ልዕሊኡ ብቀይሕ ዝተጻሕፈ “ኢትዮጵያዊ” ዝብል ቃል። ኣብ ላዕሊ የማን ብሕብሪ ባንዴራ ኢትዮጵያ (ቀጠልያ፡ ብጫ፡ ቀይሕ) ዝተሰርሐ ቅርጺ ክንፊ ኣሎ። እዚ ኣርማ ኣየናይ ትካል ከም ዝውክል ትፈልጡ ዶ?

ጥሕሎ ኣብ ከባቢ ዓዲግራት ብበዙ ንምግብነት ይውዕል እዮ ። ጥሕሎ ካብ ስገም ይዳለው ። ኣደላልዋ ጥሕሎ ከመይ ከምዝኮነ ትፈልጡ ዶ ?

ሓደ ስብኣይ ፀጉሩ ተቀምኪሙ ኣሎ ። ፀጉሩ ፀሊም ሕብሪ ኣለዎ ። ናይ ሓደ ሰብ ፀጉሪ መስተካከሊ ክንደይ ቅርሽ ይከውን ?

ዘገርም! ብዝተፈላለዩ ባህላዊ ስልማት ወይ ስነ-ጥበባዊ ስርሓት ኢትዮጵያ ዝተመልአ ኮይኑ፡ ብጥንቃቐ ኣብ ጸሊም ድሕረ ባይታ ተቐሚጡ ይርከብ። ብሩርን ብዙሕ ሕብሪ ዘለዎምን ብዕንቊ ዝተሰርሑ መንጠልጠሊ ኣፍንጫን ካልእ ናይ ኣካላት ስልማትን ኣብ ምርኢት ተቐሚጦም ኣለዉ።

ክልተ ብርጭቆ መስተ ብፅባፅ እንጣጢዕ፡ እቲ መስተ ጥዑይን ተፈጥሮኣውን ስምዒት ከም ዝህብ ይሕብር። ኣብዚ ዝተርኣዩ መስተታት ክንደይ ዝተፈላለየ ሕብሪ ኣለዎም?

ሮኪ ናይ መኪና መለዋወጢ ብ ፃዕዳ ሕብሪ ን ብ እንግሊዘኛ ድማ ብ ቀይሕ ሕብሪ ኣብ ፀሊም ድሕረ ባይታ ይርከብ ። ናይ ኢትዮጵያ መድሕን ጥዕና ብሰማያዊ ኣብ ፅዕዳ ድሕረ ባይታ ይርከብ ።

እዚ ተክሊ እዚ ኣራንሺ እንትኮውን እዚ ተክሊ እዚ ንቡዙሕ ሕማማት ክከላከለልና ይክእል እዩ። ናይ ኣራንሺ ቆርበ ብመፈቅፈቂ ጌርና ድማ ንሕምሻ ክንጥቀመሉ ንክእል ኢና።

ሰባት ኣብ በረኽቲ ቦታታት ንከባቢኦም እናረኣዩ ንክዘናግኡ ይደልዩ እዮም። ከምዚኦም ዝበሉ ቦታታት ሰባት ብነፃነት ዘለዎም ሓሳባትን ፍቁናት ፍቅሮምን ንምግልላፅ ጥቀምሎም።

ኣዝዩ ቀሊልን ተፈጥሮኣውን ትርኢት፣ ኣብ ማእከሉ ድማ ብጻዕዳ በረድ ኣብ ዝተሸፈነ መሬት ጎልጎል ደው ኢሉ፡ኣብ ውሽጡ ድሙቕ ቀይሕ ሽጉርቲ ተደራሪቡ ይርከብ። ከባቢኡ ዘሎ መሬት ደረቕን ረሳሕን ኮይኑ፡ብንኣሽቱ ኣኻውሕን ቅርጽታትን ዝተመልአ እዩ። እዚ ኣዝዩ ቀሊልን ተፈጥሮኣዊን ህይወት ዘርኢ እዩ።

ናይ መዕርፎ ነፈርቲ ኣክሱም ኮይኑ ኣብ መንደቅ ዝተለጠፈ ኣክሱም ኣፄ ዮሓንስ ራብዓይ ኤርፖርት ብኣማርኛን እንግሊዝን ኣሎ ። እዚ ኤርፖርት ናይ ናበይ እዩ በረርኡ ?

ኣይተ ጌታቸው ረዳ ቅድሚ ኩናት ትግራይ ካብዞም ኣለዉዋ ዝብሃሉ ፖለቲከናታት ትግራይ ሓደ እዩም ነይሮም። ይኹን እምበር ኣብዚ ሕዚ እዋን ኣብ ስርዓት ብልፅግና ምብራቅ ኣፍሪካ ሓላፊ ኮይኖም የገልግሉ ኣለው።

መበል 24 ዕብይ ጉያ ኢትዮጵያ ብዝብል ብዙሓት ሰባት ስፖርታዊ ምንቅስቃስ ይገብሩ ኣለዉ ። እቶም ሰባት ኣሮንጋዴ ከናቲራ ገይሮም ኣለዉ ።

ኣብቲ ሜዳ ዘለዉ ክልተ ቆልዑት እቲ ሓደ ናይ ኣካል መጉዳእቲ ዘለዎ ኮይኑ እቲ ሓደ ድማ ንዕኡ ብቮውቸር ይደፍኦ ኣሎ፡፡ እቲ ዝድፋእን ዝደፍእን ዘለዉ ክልተ ቆልዑ ኣብ ኣብ ቅሚኦም ዝሪእዎ ዝኮነ ነገር እንታይ እዩ?

ብኸፊል ዝፈረሰ ህንጻ፡ ኵምራ ፍርስራስ ዘርኢ እዩ። ናሕስን መናድቕን እቲ ህንፃ ተበታቲኑ፤ ሓንቲ ሰበይቲ ጽላል ሒዛ ትርአ። ክትጥምቶ ከለኻ እንታይ ይስምዓካ?

ብእምኒ ዝተካከበቡ ቦታታት ብዙሕ ማይ ዝዓቆረን እናፈሰሰ ይርከብ፡፡ እዞም ማይ ዝዓቆሮም ቦታታት ዝተፈላለዩ ቀወምቲ ተክሊታት ይርከብዎም፡፡ እዞም ተክሊታት አብ ሰማያዊ ሕብሪ ድሕረ ባይታ ይርከቡ፡፡

እዚ ኣብ ጎደና ከተማ ወተሃደራዊ ሰልፊ ተራእዩ። ኣብ ማእከል ጽርግያ ብጽፉፍ ቅርጺ ደው ኢሎም ዘለዉ ኣባላት ባንድ፡ ቀይሕን ጸሊምን ወተሃደራዊ ክዳን ተኸዲኖም ጻዕዳ ነገር ዝሓዙ እዮም። ከም ከበሮን ቀርኒን ዝኣመሰሉ መሳርሒታት ሙዚቃ ሒዞም ይረኣዩ።

እታ መኪና ቦቴ ናይ ነዳዲ እያ እቲ ኣብ መሬት ዘሎ ዘይሮ ዘይሮ ፀፀር ይበሃል ንብሎኬት መስርሒ ምስ ሕፃ ሓዊስካ ይጠቕም ፡ እታ መኪና እንታይ ኮይ ትመስል ?

ኣብዚ ዝረአ ዘሎ ሓደ ሰብኣይ ኣብ ገዛ ኮፍ ኢሉ፡ ከም ዘረድእ ኢዱ ዘርጊሑ ይርአ። ንርክብ ወይ ንዕርቂ ዝመስል ንጡፍ ዘረባ ብማእከላይ መልክዕ እዩ ዝረአ ዘሎ።

ኣብዚ ዝተፈላለዩ ናይ ኣትክልቲ ንርኢ ኣለና። እዞም ኣትክልቲ እዚኦም ድማ ኣምፕል ማንጎ፣ ኣቨካዶ ብርትኳን ወይ ኣራንሺ፣ በናና እዛምሰሉ ቡዙኣት ኣትክልቲ ይረአዩና ኣለዉ።

ኣብዚ ወሰን መንገዲ ገዘፍቲ ናይ ስየ ተኽሊ እኔዉ፡፡ እዞም ተኽሊ ደረቕ ጨናፍሮም ብዘይምውጋዱ ኣብ ዕባቕኦምን ፅባቐ እቲ ከባብን ዝፈጠሮ ኣሉታዊ ምስሊ ኣሎ ዶ?

ኣብቲ ዓብዪ ብራከ ዘለዎ ገዳም ዘለዉ መነኮሴ ኣብቲ ገዳም ኮፍ ኢሎም መፅሓፍ ቅዱስ የንብቡ ኣለዉ፡፡ እቲ ንክድይብ ዝፅዕር ዘሎ መንእሰይ ክድይባ ዶ ይኸውን?

ዕጨይትታት ዝተሰረወሉ ዓይነት ገዛ ኮይኑ ገና እብ ምስራሕ ዝርከብ እዩ። ኣብ ጥቅኡ ድማ ብዙሓት ቦሊኮታት ተደርዲሮም ኣለው ክልተ ደቂ ኣንስትዮ ተሸኪመን ይከዳ ኣለዋ።

ቀይሕ ሕብሪ ዘሎው ናይ ክዳውንቲ መትሐዚ ሰንዱቅ ደው ኢሉ ኣሎ ። ንቲ ሳንዱቅ ዝሕዘ ገዛ ብ ሴራሚክ ዝተሰረሕ ፅሩይ ገዛ እዩ ።

እዚ አብምስሊ እንሪኦ ዘለና አብ መሸጢ ኮስሞቲክስ ዝተንጠልጠለ ናይ ከንፈር መልከይ (መመላክዒ) እንትከውን አብ ጥዕናና ዘምፀኦ ሰዓቤን ዶ ይህሉ ይከውን?

ባንዴራ ኢትዮጵያ ብቆፃል ብጫን ቀይን ኣብ ማእከል ኮኮብ ዘለዋ እያ ፡፡ ባንዴራ ሩስያን ድማ ካብ ፃዕዳ ፣ ሰማያዊን ቀይሕን ዝተሰርሐት ባንዴራ እያ፡፡ እተን ተሓላሊከን ዘለዋ ባንዴራታት ትርጉሙ እንታይ እዩ?

ኣብዚ መድረኽ ኮይኖም ንመራኸብቲ ሓፋሽ ዝሾኑ ወይም ንተኣከብቲ ብዛዕባ ተበፃሕነት ሰሚንቶ መብርሂ እንዳሃቡ እዮም ዘለዉ ፡ ኣስማቶም መነ መን ይበሃሉ ?

ትምህርቲ ንሓንቲ ሃገር ብጣዕሚ ጠቃምን አድላይን ኮይኑ አብዚ ክላስ ተመሃሮ እናተምሃሩ መምህሮም ጋውን ገይሩ እናተካታተሎም ኮይኖም ንሱኩም ከ ትምህርቲ ክንደየናይ ጠቃሚ ምካኑ ትፍልጡ ዶ?

ኣብዚ ኣባይትን ሓምለዋይ ግራውቲን ዘለዋ ጽብቕቲ ዓዲ ኣብ ጥቓ እቲ እምባ ትርአ። ኣብ ታሕቲ ድማ ድሙቕ ቀጠልያ ቆርቆሮ ዘለዎ ቤተክርስትያን ብርሑቕ ይርአ። እቲ ቤተክርስትያን ኣብ ማእከል እዚ ውቁብ ተፈጥሮኣዊ መልክዓ ምድሪ ከም ቤት ሰላም ደው ኢሉ ይርከብ።

ናይ ይሓ ቤተ መንግስቲ ፈሪሱ ይርአ ኣሎ ኣብ ላዕሊ እቲ ቅርሲ ሓፂን ኣሎ ። ብ ክንደይ ዓ/ም ይሓ መንግስቲ ግዝኣት ነይርዎ ?

መሰቦ ሲሚንቶ ፋብሪካ ኣበ ትግራይ መቀለ ይርከብ ። ንዓበይቲ ናይ መንግስትን መንበሪ ኣባይትን ንምስራሕ ይጠቅም ሲሚንቶ ። ሲሚንቶ ንምስራዕ ዝጠቅሙና ግባኣት ትፍልጥዎም ዶ ?

ኣብዚ ጻዕዳ ሸሚዝን ሕብራዊ ክዳንን ዝተኸድነ ሰብኣይ ኣብ ቅድሚት ይርአ። ገጹ ብሕብራዊ ቀለም ዝተቐብአ ኮይኑ ቁርጽራጽ ጸጉሪ ኣለዎ። ኣብ ልዕሊ እቲ ምስሊ ዝተጻሕፈ ጽሑፍ ኣሎ፣"ኪሮሰይ" ዝብል እዩ። ብጽቡቕ ዝተሰርሐ ስእሊ እዩ።

እዚ ምስሊ አብ ሓደ ገጠር ብክረምቲ ደበና ዓጠጥ ኢሉ አዝርእቲ ወቂሉ ከምኡ ድማ ቤተ ክርስትያንን ናይ ገባር ገዛታትን የርኢ፡፡ እዚ ምስሊ አበይ ከባቢ ኮን ይኮን? እታ እትረአ ዘላ ቤተ ክርስትያን ከ እንዳ እንታይ ትከውን?

ናይ ኢትዮጵያ ካርታ ብቆፃል ተቀበአ ኣብ ማእከላ ፃዕዳ ረጋቢት ኣብ ኣፋ ቆፅሊ ዝሓዘት ሰላም ዝብል እዩ። ህዝቢ ኢትዮጵያ ንሰላም ማዕረ ክንደይ ከምዝናፈቃን ዝባሃጋን ትፈልጡ ዶ?

እቲ ዝረአ ዘለዎ ናይ ኣኼባ ቦታ እዩ። ኣብ ማእከል ድማ ብዙሓት ማይክሮፎናትን ዝሓዘ ጠረጴዛ ተዳልዩ ኣሎ፣ እዚኦም ድማ ብኣርማ ዝተፈላለዩ መርበባት ሚድያዝተለጠፉ እዮም። ብድሕሪኡ ድማ ባንዴራ ኢትዮጵያ ብንጹር ይርአ። እቲ ከባቢ ኣኼባ መንግስቲ ወይ ፈጻሚ ቤት ጽሕፈት ክግበር ይእምት።

እዚ ናይ መሸጣ ሽቁ እንትከውን ናይ ኣርተደክስ መሸጢ ሽቅ ኮይኑ እዚ ድማ ኣብ ጥቃ ቤተ ክርስትያን እንትከውን ወርቅ ፅላል፣ ልብስ ኣቅሽት ዝክደንዎ ኮይኑ ልብስ እደተበሃል ይፅዋ።

እዚ መእተዊ ናይ ሓደ "ግሎባል ስፖር ማርኬት" ዝብል ስያመ ዘለዎ ድኳን ዘርኢ እዩ። ኣብ ልዕሊኡ ድማ ምስሊ ምግብን መስተን ዝሓዘ ባነር ተቐሚጡ ኣሎ። እቲ መስኮት ብሓጺን ዝተሰርሐ መሸጎሪ ተዓጽዩ ኣሎ። እዛ ድኳን እንታይ ዓይነት ኣቑሑት ትሸይጥ ትብሉ?

ኣዝዩ ጽቡቕን ውቁብን ባህላዊ ሽልማት ጸጉሪ እዩ! ኣብ ርእሲ ጸሊም ጸጉሪ ወርቃዊ ቆርበት ወይ ዘውዲ ዝመስል ስልማት ይርአ። እቲ ጌጽ ካብ ንኣሽቱ ብጫ ዕንቊታት ዝስራሕ ኮይኑ፡ ኣብ ማእከሉ ድማ ደው ዝበለን ዝተቐርጸን ስልማት ወርቂ ኣሎ።

እዚ ናይ መዝቃ ስስዕት እንትከውን ዝተፈላላዩ ሰባት ከም ዝስስዑ ዘለው ኮይኖም ባህላዊ ክዳውንቶም ዝተከደኑ ኮይኖም እዞም ሰባት እዝኦም ኣብ መርዓ ድይስ ኣብ ክርስትና ትፈልጥዎዶ?

ኣብዚ ኣብ ማእከል ካብ ሰማይ ተሰቒሉ ብሓጺን ዝተሰርሐ ፍሬምን ካብኡ ዝወርድ ሓሙሽተ ዝተፈላለየ ምድላዋት መብራህቲታት ኣሎ። ነፍሲ ወከፍ ላምባ ብዝተፈላለየ ኣሰራርሓን ሕብርን ዝተሰርሐ እዩ። ምስሉ ውስጥ ያሉት መብራቶች በምን ቅርጸ ናቸው?

ኣብ ህንፀት ዝርከብ ዓብዪ ክቢ ህንፃ ፣ ኣብ ኢትዮጵያ ወይ ናይጀርያ ንዝተፈላለዩ ዕላማታት (ከም መኽዘን ማይ ወይ ኣዳራሽ ዋዕላ) ዝህነፅ ዘሎ መንግስታዊ ፕሮጀክት ክኸውን ይኽእል እዩ። እዚ ህንጻ ንእንታይ ዕላማ ወይ ትካል ምዃኑ ብልክዕ ትፈልጡ ዶ?

ዝተፈላዩ ዓይነት አቁሑትን ሸቀጣሸቀጥን ንክሽየጡ ተዘርጊሖም ይርከቡ፡፡ ንአብነት አብ ቀይሕ መዳበርያ ቡናን ሽኮርን ሒዞም አብ ቀይሕ ጣውላ ተቀሚጦም ይርከቡ፡፡ ዝትፈላለዩ ፈርኔሎታትን ጥስቲታትን እውን አለው፡፡ ንሓደ ኪሎ ቡና ዋጋ ክንደይ እዩ?

እዚ ሰባት ባህላዊ ኣፍሪካዊ ስካሪፊኬሽን ኣካላት ክገብሩ ዘርኢ እዩ። እቲ በሰላ ኣብ ሕቖን ገጽን ክሳድን ንቕሳት ብዝመስል ቅርጺ ይስራሕ። እዚ ባህላውን ሃገራውን መንነት ዘንጸባርቕ መልክዕ ስነ-ጽባቐ መለለዪ እዩ። እቲ ኣብዚ ዝረአ ኣካል ዕንፍሩር እንታይ ባህላዊ እምነታት እዩ ዚውክል?

መናእሰይ ኣብቲ ባሕሪ ፍርቆም ደው ኢሎም ፍርቆም ኣብጀልባ ኮይኖም ኣለዉ። እታ ምሰ ጀልባ ዘለዋ ክልተ ኣናእሽተይ እንታይ ይበሃላ ሽመን ?

ናይ ሶማሊ ክልል ባንዴራ ንጐኒ ዝተሰመረ ቆፃል፣ ፃዕዳን ቀይሕን ሕብሪ ዘለዎ እዩ፡፡ ኣብ ፀጋሙ ኣብ ዘሎ ስሉስ ኩርናዕ ብጫ ሕብሪ ኣርማ ኣለዎ፡፡ እቲ ኣርማ ናይ እንታይ ምስሊ እዩ?

እዘን ኣዴና እዚአን ናይ ትግራወይ ቁኖ ዝተቆነና ኮይነን እቲ ቁንኣን ድማ ተደሪሙ ኣሎ። እዚ ድርማመ እዚ ብኣከባቢና ዝድርምመኦ ኣብ እዋን ሃዘን ወይ ድማ መዓል ገዝኣን እንተሞተሞን ኩሉ ግዜ ይድርመመኦ።

ከመይ ዝበለ ህያውን ክውንነታውን! መዓልታዊ ህይወት እታ ከተማ ብንጹር ተገሊጹ ኣሎ። እቲ ኵምራ ኣራንሺ ወይ ለሚን ፍረሽነትን ንጥፈትን ዘርኢ እዩ። ኣብ መንጎ እዚ ኩሉ ህውከት ዝበለጸ ፍረ ናይታ መዓልቲ ምምራጽ ክሳብ ክንደይ ከቢድ ምኾነ?

ባህላዊ ክቢ ጎጆ እዩ። መናድቕ ገዛ ካብ ጭቃ፡ ናሕሲ ድማ ካብ ሓሰር ሳዕሪ ዝተሰርሐ ኮይኑ፡ ብቅርጺ ኮኖ ዝተደራረበ እዩ። ኣብ ባህላዊ ገዛ ኢትዮጵያ፡ እቲ ካብ ሳዕሪ ዝተሰርሐ ናሕሲ ቀንዲ ዕላማ እንታይ እዩ?

ሓንቲ ዕንቋይን ፀሊምን ሕብሪ ዘለዋ ዒፍ ዓይና ድማ ፃዕዳ ሕብረ አለዎ፡፡ እዛ ዒፍ አብ ድሕሪአ ቆፃል ሕብሪ ዘለዎ ሳዕሪን ዝርከብ ኮይኑ አብ ፀሊም ሓመድ ትርከብ፡፡ እዛ ዒፈ ሹማ እንታይ ትበሃል?

እዚ ባርኔጣ ገይሩ ካቦት ተከዲኑ ዝርአ ዘሎ ሰብኣይ መዘንግዕ ብዝብል ናይ መድረኽ ሽሙ ዝፍለጥ ተዋሳኢ እዩ፡፡ ናይዚ ተዋሳኢ ትኽኽለኛ ሽሙ ትፈልጡዎ ዶ?

ብትግርኛ ዝተጻሕፈ ናይ ፖለቲካ መጽሓፍ ገበር "ትግራይ ኣብ ነጥበ መቐይሮ" ዝብል ኣርእስቲ ኣለዎ። ቀንዲ ኣርእስቲ እታ መጽሓፍ "ትግራይ ኣብ ነጥበ መቐይሮ" ትርጉሙ "ትግራይ ኣብ ነጥበ መቐይሮ" ማለት እዩ።

ኣብ ሓደ ግራት ክልተ ገባራት ብመስርዕ ተር ዝበለ ፈልሲ ካብ መስኖ ማይ እናስተዩ እናሰተካከሉን ኣለዉ እቲ ሓደ ኣብ ኢዱ ሒዝዎ ዘሎ ማሳርሒ እንታይ ይበሃል?

እዚ ኣብ ማእከል ግራት ደው ኢሉ ዘሎ ዓንዲ ባንዴራ እዩ። 'ጎዳም ኣቡነ ኣለኒቆስ' ዝብል ጽሑፍ ተጻሒፉሉ ንየማን ዝወስድ ቀለቤት ኣሎ። ኣብቲ ከባቢ ልዑል እምባ፡ ለምለም ኣትክልቲ፡ ኣብ ርሑቕ ዝርከቡ ሰባት ይረኣዩ።

ናይ ደቂ ኣንስትዮ ንመዘነጢ ዝጥቀማሉ ጫማ ዝኮነ ሓደ እስፒል ጫማ ፃዕዳ ብ ዕንቂ ዝተሰርሐ መርገዚኡ ፀሊም ፣መእሰሪ ዘለዎ እዩ ።

ሓለፍቲ ኣብያተ ዕዮ ን ህዝቢ ትግራይ ሰላም ቅሳነትን ራህዋን ዘስተማቅረሉ ዓመት ክክውን ንምነ ኣሎም ። ኣብ ዩቱብ እንታይ ዕይነት ዜን ይ ሓልፍ ?

እዚ ብለይቲ ዝተሳእለ እዩ። ኣብ ማእከል ኣዝዩ ዓቢን ዘመናዊን ህንጻ ኣሎ። ኣብቲ ህንጻ ብዙሕ መብራህቲ ኣሎ። ብጸጋምን የማንን ሓያሎ ጽርግያታት ኣለዉ፤ ብየማን ድማ ብዙሓት ተሽከርከርቲ ይንቀሳቐሳ ኣለዋ። ክንደየናይ ካብቲ ጽርግያን ተሽከርከርትን ኣብቲ ምስሊ ይርአ ?

ኣብዚ ዝተዘርግሑ ብዙሓት ናይ ዕንጨይቲ መንበርን ንኣሽቱ ጠረጴዛታትን ኣለዉ። እተን መንበር ብቐይሕን ብጫን ዝተሰርሑ ኮይነን፡ ኣብ ልዕሊአን ጻዕዳ ጨርቂ ጠረጴዛ ኣለወን። ኣብዚ ዝረኣዩ ዘለዉ መንበርት ካብ ምንታይ ዝተሰርሑ ይመስለኩም?

ናይ ሃረር ግንብ ይባሃል ። ኣብ ሃረር ከተማ እዩ ዝርከብ ። ናይ ሃረር ግንብ ብኣካል ዶስ ብቲቪ ኢኩም ትፈልጥዋ ?

ሰባት ንዕለታዊ ናብርኦም ንምድፋእ ዝተፈላለዩ ዓይነት ስራሕትታት ይሰርሑ እዮም ካብኣቶም ኣብ መንገዲ ኮብልስቶን ማዳበርያ ዘርጊሖም ዝሸጥዎ ዘለዉ እንታይ እዩ ?

ጸሊም ኤርጎኖሚክ ናይ ቤት ጽሕፈት መንበር ኣብ ናይ ገዛ ቤት ጽሕፈት ቦታ ተቐሚጡ ኣሎ። እዚ መንበር እዚ ምቹእን ጥዑይን ኣቃውማ ዘደንፍዕ ኤርጎኖሚክ እዩ። እዚ ዓይነት መንበር ኣብ ኣዲስ ኣበባ ካበይ ከም ዝገዝእ ትፈልጡ ዶ?

ናብ ቅርሳዊ ቦታ ዝኮነ ቤተክርስትያን ሓደ ቀሺ ይኣትዉ ኣለዉ ። ኣብ ቤተ ክርስትያን ኣንታይ ዕይነት ቅርስታትን መስቀላትን ኣልባሳትን ኣለዉ ?

ዕዳጋ ኣባጊዕ ዝገልጽ ኮይኑ፡ ሰባት ንበዓላት ወይ ንኻልእ ዕላማታት ኣባጊዕ ክገዝኡን ክሸጡን ዝእከቡሉ እዩ። ከም ቀይሕ ማሳይ። ኣባጊዕ ኣብ ቁጠባ ኢትዮጵያ ዓብዪ ግደ ዘለወን ኮይነን ንሓረስቶት ምንጪ እቶት እየን። ኣብ ዕዳጋ ብብዝሒ ዝረኣዩ እንስሳታት እንታይ እዮም?

ክልተ ናይ ገጠር ሰባት ጐፍ ንጐፍ ትራኺበን እኔዋ፡፡ እተን ንእስቲ ነቲ መነኮስ ኣዶ ብፍሉይ ፍቕሪ ኣጥቢቐን ይስዕመኣን ኣለዋ፡፡ እዚ ዓይነት ፍቕሪ ሎሚ ኣበይ ይርከብ?

ነዊሕ እዝኒ ዘለዋ ጉጓ ኣብ ጨንፈር ገረብ ተቐሚጣ። ጉንጉን ምስ ቅርፊት እታ ገረብ ዝሰማማዕ ቡናዊ፡ ጻዕዳን ጸሊምን ላሕሚ ስለ ዘለዎ፡ ናይ ምሕባእ ተፈጥሮኣዊ ክእለቱ ዘርኢ እዩ።

ሓያሎ ህጻናት ኣብ ደገ ኣብ መኣዲ ኩዕሶ እግሪ ይጻወቱ ኣለዉ። እቲ ምድላው ገጠራዊ ኮይኑ፡ ኣብ ድሕሪት ሓመድን ቀለልቲ ህንጻታትን ኣለዉ። እቶም ቆልዑ ኣብቲ ጸወታ ተዋሒጦም ኣለዉ።

ሓንቲ ሰበይቲ ብዓቢ ጸሊም ቴለስኮፕ ክትጥምት ትርአ። ሓደ ሰብኣይ ብድሕሪኣ ደው ኢሉ ኣሎ። እዚ ትርኢት እዚ ናይ ምፍላጥ ድሌትን ፍቕሪ ሳይንስን ምርምርን ዝፈጥር እዩ።

ዝተፈላለዩ ዕንቁታት ናይ ዝተፈላለዩ ናይ ክሳድ ጌጣ ጌጥ ኣብ ፀሊም ድሕረ ባይታ ተቀሚጦም ኣለዉ ። ናይቶም ጌጣት ዋጋ ክንደይ ይከውን ?

መብዛሕቲኡ ደቂ ኣንስትዮ ንመመላኪዒ ኢለን ካብ ዝጥቀማሉ ሓደ ዝኮነ ቁኖ እዩ። ሓንቲ ኣልባሳ ኣብ ማእከል ገይራ ዝተቆኖኖቶ ቁኖ እንታይ ይብሃል ሽሙ?

እዚ ጸወታ ኩዕሶ ሰኪዔት ኣብ ክፉት ሜዳ ይርአ። ተጻወትቲ ብጽምዲ፡ቀጠልያን ቀይሕን ተኸዲኖም ይጻወቱ ኣለዉ፡ ይንቀሳቐሱ ኣለዉ። ኣብ ድሕሪት ብዙሓት ተዓዘብቲ ኮፍ ኢሎም ወይ ደው ኢሎም ነቲ ጸወታ ክዕዘቡ ይረኣዩ። እዚ ጸወታ እንታይ ዓይነት ፀወታ ይመስለኩም?

እዚ ኣብ እንዳ ፅዮን ማርያም ዝርከብ መናገሻ ዝበሃለ ከባቢ እዩ፡፡ እዚ ቦታ ብተለምዶ ጐዲፍ ማርያም ይበሃል እዩ፡፡ እዚ ቃል እንታይ መልእኽቲ ዝሓዘ ኾን ይኸውን?

ካብ ባህሊ ዓድና ኣዝዩ ውፅእ ዝበለ ናይ ምዕራባውያን ያውም ኣብ ምዕራባውያን እውን ብዙሕ ዘይተለመደ ዓይነታት ክዳን ብፍጥነት ናብ ዓድና ይኣቱ ኣሎ፡፡ እዚ ከመይ ኢሉ ክኸውን ክኢሉ?

እዚ ሃጫሉ ሁንዴሳ ይበሃል፡፡ ንሱ ኣብ ኦሮሚያ ፍሉጥ ደራፊ እዩ፡፡ እዚ ደራፊ ኣብ ፖለቲካ ፍሉይ ቅስቀሳ ዝገብር ዝነበረ ምዃኑ ትፈልጡ ዶ?

ዝተፈላለየ ሕብሪ ዘሎዎም ላፒስ ብ መፅሐፊኦም ተራኪቦም ኣብ ፅዕዳ ድሕረ ባይታ ክቢ ሰሪሖም ኣለዉ ። ዋጋ ናይቶም ላፒስ ክንደይ ይከውን ?

ፃዕዳ ሕብሪ ዘለዋ ናይ እንዳ ጣውላ ስራሕቲ ዝሰርሕዋ ኮይና፤ አብ ብእምኒን ስሚንቶን ዝተሰርሐ መንድቅ ጠጠው ኢላ ትርከብ፡፡ እዛ ናይ ጣውላ ስራሕን ንምንታይ ትጠቅም?

አብዚ ጋዜጣ ቡዙሓት ናይ ንፓርላማ ዝቀረበሉ ናይ ንብረት ታክሲ ረቂቅ ሕጊ ንሕብረተሰብ ኑሮ ዘመሰቃል እዩ ዝብል ካብቲ መፅሄት ንዕዘብ ኣለና።

እዚ ኩሉ ኣቀራርባ ንመዘናግዕን ዘሐጉስን ህሞታት ዝተዳለወ ፍሉይ መስተ ምዃኑ ዘርኢ እዩ። እዚ መንፈስካ ዘሐድስ መስተ ምስ ኣዕሩኽ ኣብ ዝግበር ጸወታ ክሳብ ክንደይ ዘዘናግዕ ክውስኸሉ ይኽእል?

እዚ ዝረአ ዘሎ ሓደ ግራጭ ክዳን ዝለበሰ ሰብኣይ ኣእዳዉ ኣልዒሉ፡ ካልእ ጻዕዳ ባህላዊ ክዳን ዝለበሰት ሰበይቲ ድማ ደው ኢላ ኣላ፡ ካልኦት ሰባትን ኣብ ድሕሪት መንደቕን ዘርኢ'ዩ።

እዛ ኣዴና ጌራቶ ዘለና ናይ መጋየፂ ሰቒርን ኩትሻ እዝኒን ይባሃል። እዚ ዝገብርኦ አዴታትናኣብ እዋን መርዐዐን እየን ንመጀመርያ ዝገብርኦ። እቲ ሰቁር እዚኒ ክልተ ሕብሪ ዘለዎ ናይ ኣልማዝ ምስሊ ዘለዎ ጠቢቅዎን ንርኢ ኣለና።

ሓንቲ ጓል ኣንስተይቲ ካብ ሩባ ወይ ደው ዝበለ ማይ ብፕላስቲክ ጀሪካን ተጠቒማ ማይ ክትስሕብ ትርአ። እታ ሰበይቲ ባህላዊ ዝመስል ክዳን ተኸዲና ኣብ መሬት ኮፍ ኢላ ነቲ ማይ ክትስሕብ ትጽዕር ኣላ። እቲ ማይ ረሳሕን ጭቃን ዝመስል እዩ።

ዝበዝሐ ኣካለ ፅዕዳ ሕብሪ ዘለዎ ኮይናኣብ ማእከላ ድማ ብዝተፈላለዩ ሕብርታት ዕንበባ ዘሎ ኮይኑ እንጀራ ገይርና እንምገበሉእዩ። ኣብ ገዛኩም ከምዚ ሽሓነ ኣለኩም ዶ?

እዚ ሓንቲ ሰበይቲ ኣብ ማእከል ጎደና ኣብ ቀይሕ መድረክ ክትከይድ ትረአ። ቀጠልያ ጃኬትን ጸሊም ክዳንን ተኸዲና፡ ጻዕዳ ጫማ ድማ ተኸዲና ኣላ። ኣብ ወሰን ጽርግያ ብጸጋምን የማንን ኮፍ ኢሎም ዝዕዘቡ ሰባት ኣለዉ።

እዚ ጸልማት ትሕቲ መሬት መሕለፊ ምስ ርጉእ ኣቃውማ እምኒ ዘርኢ እዩ። እቲ መናድቕ ካብ እምኒ ዝተሰርሐ ኮይኑ፡ብየማናይ ሸነኽ ዓቢ መብራህቲ ኣሎ፡ኣብቲ መንገዲ ድማ ሓያሎ ብረት ዝድግፉ ደው ኢሎምይረኣዩ። እዚ ትሕቲ መሬት ዝኸይድ መሕለፊ እንታይ ዓይነት ጠቃሚ እዩ?

ብዙሓት ሰባት ባህላዊ ክዳውንቲ ኢትዮጵያ ዝኽደኑ ኮይኖም፡ ዳርጋ ኩሎም ጻዕዳ ዝለበሱ ኮይኖም፡ ገሊኦም ድማ ባህላዊ ጥልፊ ኣለዎም። ሓደ ሰብኣይ ማሲንኮ (ባህላዊ መሳርሒ ሙዚቃ) ዝጻወት ዘሎ ይመስል። እዚ እንታይ ዓይነት ጽምብል ክኸውን ይኽእል?

እዚ ኣርማ ሚኒስትሪ ሕርሻ ኢትዮጵያ የርኢ። ኣብ ላዕሊ ጸሓይ ዝመስል ክቢ ምልክት ኣሎ፣ ብጫ፣ ቀጠልያን ሰማያውን መስመር ተኸፋፊሉ። ኣብ ታሕቲ "ሚኒስትሪ ሕርሻ"ዝብል ጽሑፍ ኣሎ። ኣብቲ ምስሊ ዝርአ ምልክት ናይ ምንታይ ትካል እዩ?

ሸዊት ዓይኒ ዓተርን ሸዊት ባሎንጓን ይርአዩ ኣለዉ፡፡ ዓይኒ ዓተርን ባሎንጓን ናይ ጥራጥረ እኽሊ ዓይነት እዮም፡፡ እዞም ጥረጣረ ንምንታይ ኣገልግሎት ይውዕሉ?

ፍልይ ዝተለ መድረኽ ተዳልዩ እኒሀ፡፡ እዚ መድረኽ ፅባቕኡ ኣብ ምድሪ ዘሎ ኣይመስልን፡፡ ብናይ ኮምፒዩተር ቅንብር ከምዚ ዝኣስለ መድረኽ ዶ ክተርኢ ትኽእል?

እዚ ናይ ደቂ ተባዕትዮ ጨዘማ እንትኮን እዚ ጫማ ድማ ሻራ ጫማ እዩ። እዚ ጫማ እዚ ድማ መእሰሪኡ ፃዕዳ ኮይኑ ፀሊም ከለር ኣለዎ።

ህንዲ ናይ መመጀመርያ ናይ ጠፈር መንኮራኹራ ኣብ ህዋ ኣዕሪፋ ዝብል ብናይ ትውንጨፍ ሮኬት ምስሊ ዝተደገፈ ፅሒፍ እኒሀ፡፡ እዚ ንህዝቢ ህንዲ ዓብዪ ብስራት እዩ፡፡

ብየማናይ ኢዱ ናብ ፀጋማይ ደረቱ ደጊፉ ሒዙ ኣሎ ሰብኣይ ኣብ ናይ 2013 ዓ/ም ኣብ ክልል ትግራይ መመሓደሪ ኾይኑ ሰሪሑ ነይሩ ፡ ሹሙ መን ይበሃል ?

ኣብዚ ሜዳ ግዙፍ ናይ ስየ ተኽሊ ይርአ ኣሎ፡፡ እዚ ተኽሊ ብዝደረቑ ቅርንጫፍ ተወሪሩ ይርአ፡፡ እቲ ዝደረቐ ቅርንጫፍ እንተዝውገድ ፅባቐኡ ከምዝውስኽ ትፈልጡ ዶ?

እዚ ማእከላይ ዓቀን ዘለዎ ስቴፕለር ኣብ ቤት ፅሕፈታት ወይ ድማ መገልገሊ ሕብረተሰብ ንመተሓሓዚ ወረቃቅቲ ዝጠቅም ዓይነት ንብረት እዩ፡፡ እታ ስቴፕለር ኣብ ውሽጣ ስቴፕልስ ኣለዋ ዶ?

እዘን ኣብ ሓ ውራይ ዝተኣከባ እንሪአን ዘለና እንትኮና እዘን እንሪአን ዘለዋ ድማ ናይ ትግራይ ወይ ብናይ ትግርኛ ሙዙቃ ዝስዕስዓ ዘለዋ እየን።

ካብቶም ናይ ኦሮሞ ክልል ካብ ዝርከቡ ኣዝዮም ውርያትን ናይ ሰብ ብዙሕ ኣድናቆት ካብ ዘለዎም ሙዚቀኛታት ሓደ ዝኮነሃጫሉ ሆንዴሳ እዩ ዝብሃል። እንታይ ዝብሃል ደርፉ ትፈልጡ?

ኣብ ኢትዮጵያ ካብ ዝነበሩ ነገስታት እቶም ሓደ እንትኸኑ ቀዳማዊ ሃይለ ስላሴ ይበሃሉ። እዞም ንጉስ ኣብ እዋን ንግስንኦም ብዙሕ ዝተምሃረ ሰብ ከም ዘይፈትው ከም ዝነበሩ ይዝንተወሎም።

ሓንቲ ኣዶ ንጓላ እናቆነነታ ትርአ ኣላ ። እታ ኣዶ ብመስፈ እናፈለየትጋመ ትቁንና ኣላ ። እታ ሰበይቲ ኣብ ክሳዳ ገይራቶ ዘላ እንታይ ይባሃል?

ብጣዕሚ ዝተወቀበ ቬላ ገዛ ካንሸሎ ተከፊቱ ኣሎ ። እቲ ግቢ ዙርያ መለሽ ብ ሓፁር ዝተሕፀረ እዩ ። ቀይሕ ሴራሚክ እውን ኣለዎ ።

ኣብዚ ዘላ ጓል ኣነስተይቲ ፀጉራ ባሌስትራ ተሰርሓ ነፀላ ዙርያ ከከዲና ደስ ብዝብል ኣከዳድና ተከዲና ጠጠው ኢላ ኣላ። እዚ ኣከዳድና እዙይ ባህልና እውን ይድግፎ እዩ።

ኣብዚ ዝረአ ዘሎ ቀጠልያ ቆጽልን ሐምላይ ዕምባባታትን ዘለዎም እዮም። ተኽልታት ኣብ ሰፊሕ ቦታ ፋሕ ኢሎም ኣለዉ። ተፈጥሮኣውን ለምለምን ሃዋህው እዩ።

ካብ ቆርበት ዝተሰርሐ ናይ ደቂ ኣንስትዮ ትሑት ጫማ ቡናማ ቀለም ዘለዎ ዕምበባ ቅርፂ ኮይኑ ኣብ ማእከሉ ዕንቂ ኣለዎ ሓደ እግራ ዕንቂ ጌራ እቲ ጫማ ዝገበረት እውን ኣላ እቲ ሓደ እግሪ ድማ ብኢዳ ሒዛቶ ኣላ።

ጀነራል ምግበይ ሃይለ ኣብ ዝኾነ መድረኽ ጠጠው ኢሉ ብኢዱ እውን ዝተፈላለየ ምልክታት እንዳርኣየ ይዘረብ ኣሎ፡፡ እቲ ዝዛረቦ ዘሎ ኣጀንዳ ብዛዕባ እንታይ እዩ?

ሳሬት ሸሞንተ እግሪ ዘለዋ ፍጥረት እያ ፈትሊ ዝመስል ዓለባ ሳሬት እንዳተባሃለ ዝፅዋዕ ትኣልም ንደቂ ሰባት እንተሸናትሎም ብጣዕሚ ሓደጋ ዘለዋ ምኳና ትፈልጡ ዶ?

ዝተፈላለዩ ጨናታትን ናይ ዓይኒ ኩሕሊ፣ ዶድራንት ዝፍሕፍሓን ካልኦትን ዝሽየጠሉ ቦታ እዩ። ብበዝሒ ደቂ ኣንስትዮ ንመመላክዕን መፀባበቅን ዝጥቀማሉ ምኳኑ ትፈልጡ ዶ?

ብሀሳስ ሕብሪ ዝተቀብኣ ዓብዪ ማዕፆ ብዓብዪ ሸንሸልን ጓጉንሸርን ተቆሊፉ ኣሎ፡፡ እቲ ቁልፍን ሸንሸልን ንምንታይ እዩ ዝጠቅም እቲ ገዛ እንተዘይቁለፍ እንታይ ይኸውን?

ኣብ ባህሊ ኢትዮጵያን ኤርትራን፡ ንመርዓን ካልእ ወግዓዊ ኣጋጣሚታትን ዝውዕል ባህላዊ ስልማት ወርቂ እዩ። እዚ ጌጣጌጥ እዚ ብተለምዶ "ወርቂ ሓበሻ" ተባሂሉ ይፍለጥ። እዚ ዓይነት ሽልማት ብብዝሒ ምስ ኣየናይ ክልል ኢትዮጵያ እዩ ዝዛመድ?

ኣርማ ጉጅለ ዳንጎቴ። ዳንጎተ ኣብ ምዕራብ ኣፍሪቃ ዝዓበየ ኢንዱስትርያዊ ኮንግሎሜሬት ኮይኑ፡ ሲሚንቶ፡ ሽኮር፡ ጨውን ካልእ ፍርያት መግብን ብምፍራይ ዝፍለጥ እዩ። እቲ ኣርማ ሰለስተ ቀንዲ ክፋላት ኣለዎ፤

ኣብዚ ፈነወ ስፖርት ኣብ ስክሪን ቲቪ ይርአ ኣሎ። ተጻወትቲ ኣብ ሓደ ዓቢ መድረኽ ደው ኢሎም ኣብ ስክሪን ቲቪ ኮፍ ኢሎም ጸወታ ኩዕሶ እግሪ ክጻወቱ ይረኣዩ። ኣብ ጸጋማይ ሸነኽ ዘሎ ሰዓት 04፡36 ዝብል ይንበብ።

ካብ ቆርበት ዝተሰረሓ ናይ ደቂ ተባዕትዮ ጫማ ሑቱም እዩ። ካብ ቆርበት ዝተሰረሓ ጫማ ብጣዕሚ ጠንካራን ፅቡቅን ምኳኑ ትፈልጡ ዶ ?

ኣብ ወሰን ጽርግያ ኣብ ንጹር መዓልቲ ዝተተኽለት ንእሽቶ ዕዳጋ እያ። ንእሽቶ ዕዳጋ፡ ክዳውንቲ ብሰፊሕ ብርሃን መዓልቲ ኣብ ትሕቲ ጽላል ገረብ ተሰሪዖም፡ ድሒሮም ህንጸት ህንጻ ዘርኢ። እቲ ከባቢ ብተፈጥሮ ዝተመልአን ንግዳዊ ንጥፈታት ውሑድን እዩ።

ዝተፈላለዩ ቅመም ዘሎዎ ከም እንቃቆሖ ፣ ቃርያ ፣ ሽጉርቲ ናይ ቁርሲ ፀብሒ ተዘጋጅዩ ኣሎ ። ኣብ ሽሓነ ተቀሚጡ ኣሎ ።

እዛ ናይ በረካ አንስሳ ክትከውን ከላ ብጣዓሚ ዴስ ባሃሊት ኮይና ብጣ ክሳዳነውሕ ኮይኑ ሰጎን ትባሃል ኮይና እግራአውን ነውሕ እንትከውን ፀጉራ ድማ ካብ ክሳዳ ንታሕት ብጣዓሚ ጎጉፊ እንትከውን ዝመቱ አነስሳ እዳበለዐት ትነበር መካና እዪ።

ናይ ሰላምን ምትኳርን ባህላዊ ጉልበትን ስምዒት ይህብ። እቲ ኣረጊት ሰብኣይ ኣብ መንበር እምኒ ኮፍ ኢሉ ጻዕዳ ክዳኑ ክስፍይ ወይ ክጽግን ይረአ። እቲ ኣረጊት ሰብኣይ ዝለበሶ ቆቢዕ እንታይ ሕብሪ ኣለዎ?

እዚ ጽቡቕ ጌሩ ዝተሰለመ ኣዳራሽ መርዓ ወይ ምረቓ ዘርኢ እዩ። ኣብ ማእከል ቀለቤት ዕምባባታት ኣብ ነዊሕ መንገዲ ተሰሪዑ ኣሎ፣ ኣብ ጎድኑ ድማ ብዓበይቲ ዕምባባታት ዝተመልአ ኣዳራሽ ኣሎ። እዛ ስእሊ እንታይ ዓይነት ኣዳራሽ ድግስ እያ እተርኢ ትመስለካ?

ሙሉእ ብ ሙሉእ ካብ እምኒ ዝተሰረሕ ፅቡቅ ገዛ ኣሎ ። ሞስኮቱ እውን ሙሉእ ካብ ዕንፀይቲ ዝተሰረሕ እዩ ። ነዚ ገዛ ንምስራሕ ክንደይ ቅርሺ ይእክል ?

ሰልፊ ብልጽግና ናይ ምርጫ ወይ ዋዕላ ምልክታ ባነር ቀሪቡ ይረአ። እዛ ሰንደቕ ዕላማ ወይ ከዓ ኣርማ ምስ ረኣኻ እንታይ ዓይነት ናይ ሓድነትን ተስፋን ስምዒት ይስምዓካ?

ኣብ ጐኒ ከውሒ ተፈልፊሉ ዝተሰርሐ ቤተ ክርስቲያን መሳሊ ነገር እኒሀ፡፡ እዚ ቤተ ክርስቲያን ቤተ ኣምኮ ምስ ምዃና ንበፃሕቲ ዓዲ መስሕብ ክኸውን ይኽእል ዶ?

እዚ ቃላይ ኮይኑ ብኣግራባት ዝተከበበ እንትከውን ደስ ዝብል ድልድል ነገር ዝተሰርሐሉ እንትከውን እዚ ቃላይ ወይ ባሕሪ ኮይኑ ኣብ ኢትዮጵያ ድይስ ኣብ ትግራይ ዝርከብ ትፍልጥዎዶ?

ኣብ ሱፐር ማርኬት መደርደሪ ኣቁሑት ዝተፈላለዩ ናይ ቅብኣትን ካልኦትን ኣለዉ እዞም ቅብኣታት እንተዘይ ተለኪና ጉድኣት ኣለዎዶ ? ወይስ የብሉን ?

ብቀጠልያ ሕብሪ ዝተለኽየት ዓባይ ናይ ጥሪት መኪና የርኢ። ኣብ ቅድሚት ዓበይቲ ቀይሕ ቀለም ዘለወን ከብቲ ኣብ መሬት ደው ክብላ እንከለዋ፡ብድሕሪት ድማ ጻዕዳ ከብቲ ኣብታ ናይ ጽዕነት መኪና ይጽዓና ኣለዋ። ሰፊሕ ሰማያዊሰማይን ተፈጥሮኣዊ መሬትን ኣብ ንጹር መዓልቲ ይርአ።

እዚ ናይ ኤለክትሪክ መስመር ሓይሊ መቆፃፀሪ እንትኮን ዝተፈላልዩ ሓፂን ነኒባዕሎም ተታሒዞም ይርከቡ ። እዚ ዲስትርቡሽን ክንደይ ዝኣክል ሓይሊ ይቆፃፀር ?

ካብቶም ብግልፂ ዝረኣዩ ህንፃታት ውፅኢት ምድላይ እቲ ከባቢ ዋና ቤት ፅሕፈት ባንኪ ንግዲ ዝርከበሉ ምዃኑ ይሕብር። እቲ ከባቢ ማእኸል ንግዲ እታ ከተማ እዩ። እዚ መንበር ሕብረት ኣፍሪቃ ስለዝኾነ ካልእ እንታይ ስም ኣለዎ?

ዝተፈላለየ ሕብሪ ዘለዎ ናይ ቀደም ባህላዊ ስፍ ኮይኑ ድሕረ ባይትኡ ድማ ፀሊም ሕብሪ እዩ ። እቶም ስፈ ሕድሕዶም ናይ ባዕሎም መኪደን ኣሎውም ።

እዚ ኣብ ኣኽሱም ዝርከብ መዕርፎ ነፈርቲ ኾይኑ ናይ ሰናይ ጉዕዞ ንክኾን ዝገልፅ ታፔላ እዩ ደው ኢሉ ዘሎ ፡ ናይቶም ኣብታ ታፔላ ዘለዉ ክልተ ሰባት ምስሊ ግን በዓል መን ይበሃሉ?

ዝኮነ ሱፍ ዝተከደነ ሰብአይ ወረቀት እንዳንበበ ኮፍ ኢሉ ኣሎ ኣብ ቅድሚኡ ፀሊም ማይክ ኣሎ ። እቲ ስብኣይ ምን ይበሃል ?

እዚ ርጉእ እምኒ ወይ ዝተቐርጸ ሓወልቲ ዘርኢ እዩ። እቲ ሕብርታት መብዛሕትኡ ኣብ ብዙሕ ቦታታት ዝተሰብረ ቀይሕን ቡናውን ቅርጺ እምኒ ኮይኑ፡ናይ ቀደም ባህላዊ ወይ ታሪኻዊ ባህሪ ዘለዎ ይመስል። እቲ ቦታ ምሉእ ጽምው ዝበለን ዝተዓቀበን ቅርሲ ይመስል።

ናይ ደቂ ሰባት መደቀስን መዕረፍን ዝኮነ ዓራት ብዝመልከዓን ዝወቀበን ዲዛይን ዝተሰረሓ እዩ። ኣብ ፅቡቅ ዓራት ምድቃስ ደስ ዶ ይብለኩም ?

ኣብ ቢሮ A4 ዝብሃል ፃዕዳ ወረቐት ንፕሪንተርን ንፎቶ ኮፒን ይግልገሉ፡፡ ኣነ Double A ዝበሃል ምህርቲ ወረቐት ይፈልጥ እየ፡፡ ንስኻትኩም ከ እንታይ ዓይነት ካልእ ወረቐት ትፈልጡ?

ኣብዚ መስርዕ ወይኒ ኣብ ብርሃን ጸሓይ ኣብ ጽርግያ ተሰሪዑ ኣሎ። እቲ መንገዲ ጸጥታ ስለዘሎ፡ ገለ ሰባት ብእግሮም ክኸዱ ይረኣዩ። ኩነታት ኣየር ጽቡቕ እዩ፣ መዓልቲ ድማ ጸሓይ ዝዓረገት ትመስል።

ናይ ትምህርትን ምዘናን ፈትናታትን ኣገልግሎ ዝበሃል ትካል ኣርማ ይርአ ኣሎ፡፡ ናይ ሎሚ ኣርማታት ንምንታይ እዮም ምስጢራዉን ንምርድኦም መፀገምቲ ይኾኑ ዘለዉ?

ናይ ደቂ ኣንስትዮ ፀጉሪ መትሓዚ ብዝተፈላለዩ ሕብሪ ቀይሕን ኣራንሽን እንትከውን፣ ንህፃውንትን ዓበይትን ደቂ ኣንስትዮ ፀጉሪ መትሓዚ ካብ ጨርቅን ተመጣጢን ዝተሰረሓ እዩ።

ናይ ኣዲስ ኣበባ ማይ ይን ፈሳስን ኣገልግለት ባዓል ስልጣን ናይ ኣረዳ ቅርጫፍ ቤት ፅሕፈት ዝብል ታቤላ ኣሎ ። እዚ ቤት ፅሕፈት ብኣግባቡ ግልጋሎት ንህቡ ይህብ ዶ ይመስለኩም ?

አዚ ፋንታ ዝባሃል ልስሉስ መስተ አንትከውን ብጣዓሚ ምቸት ዘለዎ ኮይኑ ዝጓዳ አይኮነን እዚ መስተ እዚ ብጫ ሕብሪ ዘለዎ እንትከውን ካብ ምንታይ ዓይነት ይሰራሕ ይከውን ትብሉ?

አቮዂን ዝብል ብሓመደዋይን ደባን ብጫ ባኮ ሕብሪን ዘለዎ ናይ ማድያት መጥፍኢ አብ ደባን ብጫን ሓመደዋይ ድሕረ ባይታ ይርከብ፡፡ ናይ ማድያት መጥፍኢ፣ ፅሬቱ ዘተአማምን ዝብሉ መፋለጢታት ብፃዕዳን ፀሊምን ተፃሒፎም ብደባን ብጫን ሓመደዋይን ሕብሪ ድሕረ ባይታ ይርከብ፡፡

ኣቶ ኣሕመድ ሽዴ ናይ ኢትዮጅያ ፖለቲከኛታት ሓደ ኮይኑ ምሓደ ዝኮነ ፊርማ እናተፈራረመ እዩ ኣብ ድሕሪቶም ባንዴራንናይ ገንዘብ ሚኒስተር ኣርማን ኣሎ። እቲ ሰብኣይ ምስኡ ዝፍርም ዘሎ መን እዩ? ናይ ምንታይ ሃገር እዩ ?

ሓደ ሰብአይ ካብ ናይ ኤ ት ኤም ማሺን ቅርሺ ይውፅእ ኣሎ ። ኣንካይ ብ ቀትሪ ብ ልይቲ ቕርሺ ምውፃእ ይከአል ዝብል ፅሑፍ ኣሎ ። ክሳብ ክንደይ ቅርሺ ብ ሓደ ግዜ ክነውፅእ ንክእል ?

እቶም ዝጸበቑን ጠቐምትን ናይ ኣካላት ሎሽን እዮም! ክልተ ጀርካን ናይ ኣካላት ሎሽን ኣብ መደርደሪ ኮፍ ኢሉ ዘርኢ እዩ። ንቆርበት ዝኸውን ፍርያት ዝሓዘ ኮይኑ፡ ንተሃዋስን ደረቕን ቆርበት ዝዓለመ እዩ።

ብኣመንቲ ኦርቶዶክስ ተዋህዶ ክርስትያን ናይ ድንግል ማርያም ምስ ወዳ ስእሊ ተቀሪፁ ኣብ ክሳድካ ብፈትሊ ዝእሰር እዩ። ማዕተብ ምግባር ትፈትው ዶ?

ሀበሻ ስሚንቶ ፋብሪካ ካብ ኣዲስ ኣበባ 40 ኪሎ ሜትር ኣብ ትርከብ ሆለታ ዝበሃል ቦታ ይርከብ፡፡ እዚ ፋብሪካ መዓዝ ዓመተ ምህረት ተመስሪቱ፡፡

ናይ ብሮ መሳርሕ እንትከውን ፀልም ዝበለ ወንበር ቀይሕ ጣውላ ድማ ምስኡ ኮይን መብዛሕትኡ ንምፃሓፍ ንጥቀመሉ እንትከውን እዚ ከፍ መበል ወንበር እንታይ እዳተበሃለት ትፍለጥ ይመስለኩም?

እዚ ሰብኣይ ነፀላ ክሳብ ርእሱ ተኸዲኑ ገፁ ብፃዕዳ ነገር ንከይረአ ተኸዊሉ ኣብ ማእከል ዘይተዓፀደ ስርናይ ነቲ ንምዕፃድ ዝቐረበ ስርናይ ብክልተ ኢዱ ሒዙ ኮፍ ኢሉ ኣሎ፡፡ እቲ ንገፁ ከዊልዎ ዘሎ ፃዕዳ ነገር እንታይ እዩ?

ሰብኣይ ሰበይትን ፃዕዳ ሕብሪ ዝተከደኑ ኮይኖም እታ ንእሽተይ ቆልዓ ኣቡኣ ሓቂፍዋን እቱይ ሓደ ቆልዓ ድማ ደው ኢሊ ኣሎ። እንታይ ዝብሃል ክዳን ተከዲኖም ኣለው?

ሎጎ ብሰማያዊ ሕብሪ ቀለም ዝተሳኣለ ኣብ በትሪ ሓደ ተመን ተጠምጢሙ መልሓሱ ኣውፂኡ ኣብ ትሕቲኡ ናይ ካርታ ዓለም ምስሊ ዘለዋ ክቢ ሰረዝ ዘለዎ ናይ ስገም ብክልቲኡ ጎኒ ዘለዎ ናይ ምንታይ ሎጎ እዩ ?

ብዙሕ ዓይነት መጋየፅታት ኣለዉ፡፡ ኣብ ክሳድ ዝንጥልጠል ናይ ወርቂ ወይ ብሪ ወይ ካል መጋየፂ ሃብል ይበሃል፡፡ ንስኻትኩም ከ ካብዚ ወፃኢ እንታይ ዝበሃል ዓይነት መጋየፂ ትፈልጡ?

ሎጎ ኣብ ላዕሊ ቢሮ ሕርሻን ልምዓትን ገጠርን ክልልትግራይ ይብል ኣብ ታሕቲ ብኣምሓረኛ ኣሎ ኣብ ማእከል ዘሎ ስእሊ እንታይ እዩ ?

ብጫን ዕንቋይን ሕብሪ ዘለዎ ድቪዛ ዝተከደኑ ተምሃሮ አብ ቀይሕን ፃዕዳን ሕብሪ ዘለዎ ወንበር ኮፍ ኢሎም ደፍተሮም ገንፂሎም እናተወያዩ ይረዳድኡ አለው፡፡ እዞም ተምሃሮ አብ ፃዕዳን ሓመደዋይ ሕብሪ ድሕረ ባይታ ይርከቡ፡፡

ካብ ጽሕጊ ተኽሊ ዝተሰፍዩ ኣቑሑት ዝሸይጥ ናይ ዕዳጋ ድኳን ወይ ወርክሾፕ ይርአ። ብዙሓት ቅርጺ ኮን ዘለዎም መሶብ (መኾስተራት)፣ ነዊሕ ሲሊንደራዊ መሶብን ጸፍሒ ክቡብ ሳጹናትን ኣለዉ። እዚ ሞያ ብብዝሒ ኣብ ኣየናይ ማሕበረሰብ እዩ ዝፍጸም?

እዛ ዘመናዊ ናይ ሙዚቃ መሳርሒት ጊታር እናተባህለት ትፅዋዕ፡፡ ጌታት ፅቡቕ ድምፂ መሳርሒ እያ፡፡ ንምዃኑ ጊታር ዝፃወት በዓል ሞያ እንታይ ተባሂሉ ይፅዋዕ?

ገዛ፦ ኣብ ከተማ ኣክሱም ኣብ እንዳ ኣዳናይ ዝበሃሉ ገዛታት ኮይኑ ናይ ስራሕ ገዛውቲ እዮም ። ኣብዚ ከባቢ እዚ ዝተፈላለዩ ዕጣንን ኩሕሊ ሸናታትን ዝሽየጠሉ ገዛውቲ እዩ። ኣብ እዳ ኣዳነይ እንታይ ገዚኹም ትፈልጡ?

ብሽዱሽተ ሰባት ኣብ ዓንኬል ተሰሪዖም ዝቖመ ሕብራዊ ኣርማ ወይ ስእሊ እዩ። ንማሕበረሰብ፡ ምትሕብባር ወይ ሓድነት ዝውክል እዩ። እዚ ዓይነት ዓንኬል ሰባት ብሓፈሻ እንታይ ማሕበራዊ ወይ ውደባዊ ክብርታት ወይ ኣምር እዩ ዘመልክት?

ሰማያዊ ሕብርን ፀሊም ሕብሪ ዘለዎ ካብበቶም ብዓል ኣርባዕተ ተሽከርከርቲ ካብ ዝብሃሉ ሓደ ዝኮነ ናይ ጣር መሳርሒ ዝኮነ ት ኣብ ርእሳ ናይ መን ሃገር ባንዴራ ኣሎ።

ናይ ጋል ኣንስተይቲ ጫማ እንትከውን እቲ ሓደ ወዲቁ ይርከብ እቲ ሓደ ድማ ተቀሚጡ ይርከብ ። ኣብ ሓመዳይ ድሕረ ባይታ ይርከብ ።

ኣብዚ ብዕንጨይቲ ዝተደገፈ ዓቢ ኵምራ ቴንድኖ ይርአ። እቲ ቴንዲኖ ኣብ መሬት ተዘርጊሑ ኣብ ቅድሚት ኣግራብ ተጠቒምካ ቀሊል መከላኸሊ ክስራሕ ይረአ። ኣብ ልዕሊ እዚ ድማ መንደቕ ገዛን ኣፍደገታትን ይርአ። እቲ ኣብቲ ምስሊ ዝተዓቀበ ንብረት ንኸመይ ዓይነት ህንጸት ክውዕል ይኽእል?

ኣብ ከተማ ኣክሱም ካብ እምኒ ተፀሪቡ ዝስራሕ መስቀል ፊደላትን ካልኦትን እዮም። ናይ እምኒ ፅራብ መስቀልን ናይ መጀመርያ ፊደል ሽምን ኣብ ክሳድካ ክትኣስሮ ብጣዕሚ ደስ ከምዝብል ትፈልጡ ዶ?

እዚ ዘረአ ዘሎ ኣብ ሓምላይ ጫካ ደው ኢሉ፡ ንጐድኒ እናጠመተ፡ ሓደ ዓቢ ድልዱል ዝመስል ድቢ የርኢ። ጸጉሩ ረጒድን ቡናዊ ሕብሪ ዘለዎን እዩ።

እቲ ኣብቲ መዳበርያ ጥረ ማካሮኒ ፓስታ ኣብ መሸማዕ ዘርኢ እዩ። ነቲ ፓስታ ንምዕቃን ዝጥቀመሉ ዕንጨይቲ ዝዓይነቱ መዐቀኒ ኩባያ እውን ብኸፊል ይርአ።

ናይ ኤለክትሪክ መስመር ብ ጥቃ ተክልታት ይሓልፍ እሎ ። ኣቶም ትክልታት ድማ በቲ መስመር ሓደጋ ክበፅሖም ይክእል እዩ ። እቲ ኤለክትሪክ መስመር ጥንቃቀ ዝጎደሎ ድዩ ?

ሓደ ወድን ሓንቲ ጓልን ናይ ትግራይ ባህሊ ዝገልፅ ክዳን ሓበሻ ተኸዲኖም ን ተመላኺዖምን እታ ጓል ትለሀ ዘላ ትመስል፡ እታ ብዒዱ ተሞርኪዙ ሒዝዋ ዘሎ መሳርሒት ሙዚቓ እንታይ ትበሃል ?

እዚ ኣብ ኣፍደገ ህዝባዊ ቤተ-መጻሕፍቲ ራእይ ዓዲግራት ኮፍ ኢሎም ጉጅለ ሰባት የርኢ። ኣብቲ መእተዊ ብቋንቋ ኣምሓርኛን እንግሊዝኛን “ዓድግራት ራእይ ህዝባዊ ቤተ-መጻሕፍቲ” ዝብል ዝተጻሕፈ ጽሑፍ ኣሎ። ኣብ ስእሊ ዘለዉ ሰባት ኣበይ ተኣኪቦም ደው ኢሎም ኣለዉ?

እዚ ኣብ ንጹርን ጸሓያዊን መዓልቲ ቤት ምግቢ ወይ ካፌ ዘርኢ እዩ። እቲ ህንጻ ብብዙሕ ሕብሪ ዝተቐብአ ኮይኑ፡ ስእሊ ምግቢ ዝሓዘ ባነር ኣለዎ። ኣብ ቅድሚኡ ብጫ መንበርን ጠረጴዛን ኣሎ። እዚ ቤት ምግቢ እንተትበጽሕ እንታይ ምበልዕካ?

ውዕል ሰላም ፕሮተርያ ንክፍፀም እምበር ንክፈርስ ኣይንፈቅድን ።መንግስቲ ዘፈርስ ይኩን ኣካል ኣይንዕገስ ብዝብል መሪሕ ጭርሖ ዘለማዊ ሰልፊ ወፂኦም ።ካብ ምዕራብ ትግራይን ካልኦት ካባቢታት ትግራይ መዓዝ እዮም ተፈናቂሎም ?

ባህላዊ ገጠር ኢትዮጵያ ኮይኑ፡ ጽዑቕ ኣትክልትን ብኸፊል ዝዓነወ ህንጻታትን ዘለዎ እዩ። እቲ ከባቢ ጽምው ዝበለን ጽሩይ ኣየር ዘለዎን እዩ። ነበርቲ እዚ ዓይነት ገጠር ቀንዲ ሞያኦም እንታይ እዩ?

ሓድሽ ዝተሃንጸ ቤተ መዘክር ዝኽሪ ዓወት ዓድዋ ኣብ ከባቢ ኣዲስ ኣበባ ፒያዛ ይርከብ። እቲ ህንጻ ብለይቲ ድሙቕ ብርሃን ኣለዎ። እቲ ዓቢን ክቢን ህንጻ ኣብ ማእከል ደጋዊ ክፋል ናይቲ ህንጻ ብርሃን ዶ ይራኣየኩም ኣሎ?

ኣብዚ ሓያሎ ሰባት ኣብ መድረኽ ደው ኢሎም ኣለዉ። ሓደ ሰብ ኣብ ማይክሮፎን ክዛረብ ከሎ፡ካልእ ሰብ ድማ ኣብ ጥቓኡ ደው ኢሉ ኣተኲሩ ክሰምዕ ይረአ። ኣብ ላዕሊ"ዲ ደብሊው ኢንተርናሽናል”ዝብልናይ ኩባንያ ኣርማ ይርአ። ኣብዚ ዘሎ ዕላል እንታይ ዓይነት ምርኢት እዩ ዝገልጽ?

ብጣዕሚ ፅቡቅ ቀይሕ ጣፍ ቦቂሉ ኣሎ ። እቲ ዝቦቀለ ጣፍ ፅቡቅ ምህርቲ ኣለዎ ። ናይ ሓደ ኩንታል ጣፍ ክንደይ ቅርሺ እዩ ?

እዚ ሽፋን መጽሓፍ የርኢ። ኣርእስቲ ናይታ መጽሓፍ “ሳላይት ኣብ መቐለ” ዝብል እዩ። ኣብ ታሕቲ ምስ እቲ ፍሉጥ ህንፃ መዘከርታ ማሕበራዊ መዘከርታ ሓወልቲ ከተማ መቐለ ካብ ኣየር ዝርአ እዩ። እዛ መጽሓፍ ክተንብዋ ትደሊ ዶ ?

መናእሰይ በትሪ ሒዞም ብኽቢ ቅርፂ እናዘለሉ ዘርእይዎ ዓይነት ሳዕስዒት ሁራ ይበሃል፡፡ እዚ ዓይነት ሳዕስዒት ኣብ ምንታይ ከባቢ ዝተለመዳ ፃውቲ እዩ?

እዚ ንሓይሊ ኢሌክትሪክ ኣገልግሎት ዝውዕል ግድብ ገልገል ግቤ ካልኣይ ይበሃል ፡ እዚ ግድብ መዓዝ ተጀሚሩ መዓዝ ' ከ ተወዲኡ ?

ቅድሚ ናይ ሰባት ምሕዋስካ ነብስካ ተሓፂብካ ክዳን ተከዲንካ ምእንቲ ደስ ዝብል ሽታ ክህልዎካ ኢልካ ትገብሮም ሽቶታት እዮም። እንታይ ዝብል ሽቶ ትገብሩ?

ሰለስተ ሰባት ኮምብላስየን ተከዲኖም ዝትዓፀደ እክሊ ብ ቀይሕ ሕብሪ ዝትቀበአ ማሽን ይዘብጥ ኣሎዉ ። ዋጋ ናይቲ ማሽን ክንደይ ይከውን ?

ሓደ ሰብኣይ ኮፍ ኢሉ ብቁጠዐ ወይ ብምንዳድ ዝመስል ጋዜጣዊ መግለጺ ይህብ ኣሎ። ኣብ ድሕሪት ባንዴራታት ኣብ ቅድሚኡ ድማ ማይክሮፎናት ኣለዋ። ጠቃሚ!

ዝተፈላለዩ ናይ ሞስኖ ኣቁሕት ነኣብነት ጎማ ፣ ቱቦ ናይ ሞቶር በርሚል ኣብ ማይ ዝዓቆረ ቦታ ተቀሪቢም ኣለዉ ። ኣብቲ ማይ ወሰን ሳዕሪ ኣሎ ።

እኩባት ህፃውንቲ ኮይኑም ናይ ሓደ ተማህሮ ዝኮኑ ኣዝዮ ብጣዐሚ ደፈስ ዝብሉካን ንዓይኒ ስሓብትን ዝኮኑ ኣብ ኢዶም እንታይ ሒዞም ኣለው ?

ኣብዚ ገዛ ዝተፈላለዩ ዓይነታት ቕርፃ ቕርፂ ኣለዉ ናይ ቕርፃቕርፂ መሸጢ ቦታ እዩ ዝመስል ዘሎ ፡ ኣብዝሓ ጎሊሑ ዝረኣ ዘሎ ቕርፅታት ናይ ምንታይ እዩ ?

እዛ ፀሊም መስመር ኣብ ክሳዳ ዘለዋ ርግቢት ኣቐዲሙ ዝለኣኾ ቋቑራ ገንቢ ክበልዕ ብምትራፍ ዳግም ተላኢካ ንቋቁራ ምስረኸቦቶ ንዓዓ ንምውንጃል ካብቲ ዝበልዖ ነፊሑላ ንመልክዕ ድማ ኮይኑዋ ይበሃል፡፡ እዛ ርግቢት ንኖህ ሰላም ዘብሰረቶ ባለውለታ ምዃና ትፈልጡ ዶ?

ባንዴራ ክልል ኣምሓራ ዕላምኣ ዘርኢ እዩ። ባህላዊ ሕብሪ ናይታ ባንዴራ ብጫን ቀይሕን ኮይኑ፡ ኣብ ማእከል ድማ ኣብ ቀይሕ ዳያጎናል መስመር ሓሙሽተ ነጥቢ ዘለዎ ብጫ ኮኾብ ኣሎ። ክትጥምቶ ከለኻ እንታይ ዓይነት ክልላዊ መንነት ወይ ሃገራውነት ይስምዓካ?

ናይ ትግራይ ባንዴራ ዝተኸደኑ ናይ ሙዚቃ ባንዲ ኣብ መድረኽ ንሓደ ደራፊ ይዕጅቡ ኣለዉ፡፡ እዞም ባንድ ናይ ባህሊ ትግራይ ቡድን ኣባላት ዶ ይኾኑ?

ኣብዚ ዝተፈላለዩ ዛዕባታት ዝሓዘ ናይ ሕትመት ሚድያ እኒሀ፡፡ በዚ ሚድያ ዝቐርቡ ዜናታት ምስ ካልእ እንትወዳዳሩ ትኩስነት ይገድሎም እዩ፡፡ እዚ ከዓ ሰብ ኣይፈትዎን፡፡

ሞተራት ካብዞም ብነደድቲ ዝጥቀሙ ሓደ እንትኸውን ናይ ማይ መስሓቢ፣ ኣብ ናይ ኤሌክትሪክ ሓይሊ ኣብ ዘይብሎም ቦታትን ንመብራህትን ንድምፂ መጉልህን እንትጠቀመሉ እዩ።

ሓደ ህንጻን ኣብ ቅድሚኡ ደው ዝብላ መካይንን ይረኣያ። እቲ ህንጻ፡ "ያሬድ ፋርማሲ"፡ "ሃርሞኒ ፋሽን ዲዛይንን ስፌትን ስልጠና ኢንስቲትዩት"፡ ከምኡ'ውን "ባርኮት ማእከላይ ክሊኒክ ስኒ" ሓዊሱ ሓያሎ ትካላት ንግዲ ዝነብሩሉ እዩ። እንታይ ዓይነት ፋርማሲ ምዃኑ ትግምቱ ዶ?

እዚ ናይ ቐደም ቤተ መንግስቲ ዝነበረ እንዳ ራእሲ ይበሃል ኣዚዩ ለምለምን ደስ በሃሊን እዩ ፡ ኣበይ ከተማ ይርከብ ይመስለኩም ?

እዚ ኣብ ምስሊ እንሪአን ዘለና ናይ ትግራይ ባህሊ እንትከውን እዚ ድማ ኣብ በዓል አሸዳ ዝክግበር እዩ። እዚ ኣብ ዓል አሸንዳ ኣብ ከባቢ ራያ ጠስሚ ደቂ ኣነስትዮ ጠስሚ ተጠስሚን ጥሽ ይኣትዋ።

እዚ ክልተ ጸለምቲ ናይ ደቂ ኣንስትዮ ጫማ ዘርኢ እዩ። እተን ጫማታት ቀጢን ቀለቤትን ኣብ ቅድሚት ብሩር ሕብሪ ዘለዎ መትሓዚን ኣለወን። ኣብ ታሕቲ ንእሽቶ ቀለቤት ኣለን። እዚ ጫማ እንታይ ሕብሪ ኣለዎ?

ናይ ኢትዮጵያ ነባር ፕሬዚዳንት ሳህለወርቅ ዘውዴ ትበካል ተከደነቶ ክዳን ኮት ኮይኑ ናይ ኢትዮጵያ ባንዴራ ኣብ ጎና ኣሎ ። እቲ ኣብ ቅድሚኣ ዘሎ መዛረቢ እንታይ ይበሃል?

ኣዝዩ ብጣዕሚ ነዊሕ ፀሊለም ሕብሪ ዘለዎ ከኮኒ እቱይ ናይ እግሪ ድማ ወርቃማ ሕብሪ ዝሓዘ ኮይኑ ሃል እናተባህለ ትፅዋዕ እዩ ።

ኣብዚ ዘሎ ህንፃ ናይ ዩኒቨርስትታት ዶርሞ እዩ ናይ ርሳስ ሕብሪን ናይ ቀይሕ ሕብሪን ቀለም ውን ተቀቢኡ ኣሎ። ኣብ ትሰርሕሉ ዩኒቨርስቲ ክንዳይ ዓ ዘኣክሉ ህንፃታት ኣለው?

እዚ ናይ ተመዛበልቲ መዕቆቢ ቦታ እዩ፡ ብጫቃ ጨፈቕፈቕ ኢሉ ይርአ ኣሎ፡፡ ኣንቱም ሰብ ናይዞም ሰባት መከራ መወዳእትኡ መዓዝ ኮን ይኸውን?

ካብ እስቦንጅታትን ካብ ዝተፈላለዩ ሕብርታት ዘለዎም ጨርቅታት ዝስራሕ ዓይነት ጫማ ናይ ደቂ ተባዕትዮ ኮይኑ ምሳኩም ከ እንታይ ዓይነት ጫማ ኣለኩም?

ካብ ተክሊ ሓደ ዝኮነ ኮሚደረ ንደቂ ሰባት ብዝተፈላለዩ ኣሰራርሓ ንምግብነት ዝውዕል ኮይኑ፣ መድሓኒት ስለ ዘይተገበረሉ ተባላሹ /ሓሚሙ/ ከምዘሎ ትፈልጡ ዶ?

ጸሊም ጸፍሒ ጫማን ንእሽቶ ኣርቲፊሻል ተኽልን ዘርኢ እዩ። እቲ ጫማን ተኽልን ኣብ ጻዕዳ ድሕረ ባይታ ተቐሚጡ ኣሎ። ኣብ ስእሊ ብዘይካ እቲ ጫማ ካልእ እንታይ ይርአ?

ባህላዊ ናይ ኢትዮጵያ ቡን ድስቲ ጀበና እዩ። እቲ ጀበና ካብ ጭቃ ዝተሰርሐ ኮይኑ ኣብ ባህላዊ ምድጃ ተቐሚጡ ፈሓም ዝውዕየሉ እዩ። ካብ ላዕሊን ጎኒን ጀበና ትኪ ወይ ስቲም ይለዓል፡ እዚ ባህላዊ ድስቲ ቡን "ጀበና" ዝብሃል በየናይ ቋንቋ እዩ?

ሰማያዊ ንግዳዊ ምልክታ እዩ። እቲ ጽሑፍ ብኣምሓርኛ ወይ ትግርኛ "ስራሕቲ ሕትመት ሆፕ"፡ ብእንግሊዝኛ ድማ "ሆፕ ፕሪንቲንግ ፕረስ" ዝብል ይንበብ። ቁጽሪ ሞባይል እውን ተዘርዚሩ ኣሎ። እዚ ቤት ሕትመት እዚ ኣብ ኣየነይቲ ከተማ እዩ ዚርከብ?

እዚ ኣካል ጉድኣት ዝጥቀምሉ መደገፊ እዩ ። እዚ ካብ ሓፅን ዝስራሕ እንትኮን እዚ ድማ እግሮም ዝተጎድኡ ወለድናን ኣሕዋትናን ንመደገፊ ይጥቀምሉ።

ብርሃን ባንክ ብ ሰማያዊ ሕብሪ ኣብ ሓመደዋይ ድሕረ ባይታ ተፃሒፉ ይርከብ ። ብርሃን ባንኪ ካ ካልአት ባንኪ ፍልይ ዘብሎ እንታይ እዩ ?

ኣብዚ ባንዴራታት ኢትዮጵያ ብጸጋም ተራእየን ኣለዋ። ብየማን ድማ ድንግል ማርያም ምስ ወዳ ኢየሱስ ዘርኢ ልሙድ ናይ ኢትዮጵያ ህዝባዊ ስነ ጥበብ ስእሊ ይርአ። ብዛዕባ እቶም ኣብቲ ስእሊ ተሳኢሎም ዘለዉ መላእኽቲ እንታይ ይስምዓካ?

ባህላዊ ዕዳጋ ሸኽላ ኣብ ኢትዮጵያ፣ ዕዳጋ ኣብ ደገ ኮይኑ፡ ብድሕሪት መንደቕ ሞገድ ሓጺን ኣለዎ። እዞም ባህላዊ ድስቲ ሸኽላታት ንመብሰሊ ጥራይ ድዮም ዝውዕሉ ወይስ ንኻልእ ዕላማታት እውን ይጥቀሙ?

ኣብ ማእከል ዓብይ ሰሎዳ ዘሎ ኮይኑ ክልተ ሰባት ብክልቲኡ ጫፍ ኮይኖም ዝፃወቱ ዘለው ኮይኑ ከፍ ኢሎም ድማ ዝርእዩ ተዓዘብቲ ኣለው። እንታይ ዓይነት ፀወታ እዩ?

ዶክተር ኣረጋዊ ዝተባሃ ናይ ህዝባዊ ወያነ ሓርነት ትግራይ ተቃላሳይ ኮይኑ ብሓሳብ ምፍልላይ ካብ ህዝባዊ ወያነ ትግራይ ዝተፈለያ እዩ። ብመዓዝ ዓ/ም ተፋልዩ?'

ኣብዚ ምስሊ እዚ ዝተፈላለዩ ናይ ኣስቤዛ ንርኢ ኣለና። እዞም ኣስቤዛ እዚኦም ኣብኡ ዘለዉ ካሮት፣ ገስር፣ ፃዕዳ ሽጉርቲ፣ ድንሽ፣ እንቋቑሖ ባኮተኒ ወዘተ ዝኣምሰለ ይረአዩና ኣለዉ።

ካብ ናይ ቀደም ኮይኖም ደውዝበሉን ዝወደቁን ኣናእሽተይን ዓበይትን ኣእማን ናይ ነዊሽ ዘመን ታሪክ ዝሓዙ ታሪካዊያን እምንታት ኣበይ ቦታ ይርከቡ ?

ኣብዚ ኣብ ክሳድ ዝተፈላለየ ድንቂ ስልማት ይርአ። እቲ ሓደ ኣብ ጸሊም ገመድ ንእሽቶ መስቀል ክኸውን ከሎ፡ እቶም ካልኦት ድማ ኣብ ጸሊምን ቀጠልያን ገመድ ዝተሰርሑ ክቡባት ስልማት ብሩር እዮም። ኣብ ክሳድ እንታይ ዓይነት ጌጣጌጥ ገይራ ኣላ?

ኣብ ሚኒባስ መኪና ናይ ህዝቢ ኣጣል ሺዒኖምለን ብታሕቲ ክልተ ሰባት መክደን እታ መኪና ሒዞም ኣለዉ። እቶም ኣወዳት እንታይ ዓይነት ክዳን ጌሮም ኣለዉ?

እዚ ባህላዊ ኣሰራርሓ ምግቢ ወይ ከዓ እንጀራ ኢትዮጵያ ዘርኢ እዩ። ሓንቲ ጓል ኣንስተይቲ ኣብ ባህላዊ ገጠር ገዛ ኮፍ ኢላ ትርአ። በዚ ባህላዊ ኣገባብ እንጀራ ምስንካት ካብ ዘመናዊ ኤለክትሪካዊ ፎርኖታት ብኸመይ ይፍለ፧

ኣብዚ ገፊሕ ሜዳ ብዙሓት ደቂ ተባዕትዮን ውሑዳት ኣዲ ኣነስትዮን በቢ ባህሎም ዝገልፀሎም ዓይነት ክዳን ተኸዲኖም ባህላዊ ሳዕስዒ ይስዕስዑ ኣለዉ፡፡ እቲ ንክስዕስዑ ምክንያት ዝኾኖም እንታይ እዩ ? ዓመት በዓል ወይስ መርዓ?

ዳርጋ ኩሎም ክበሃሉ ዝኽእሉ ናይ ኣሕምልትን ኣትክልትን ዓይነታት ኣብዚ ዕዳጋ እኔዉ፡፡ ኣሕምልትን ፍረምረን ብኸምዚ መልክዑ ኣብ ሓደ ምቕራቦም ንዓዳጊ እንታይ ረብሓ ይህብ?

ስታቢላይዘር ዝበሃል ናይ ኤለክትሪክ መሳርሒ ኣብ ብዙሕ ቦታ ኣብ ግልጋሎት ንሪኦ ኢና፡፡ እዚ መሳርሒ እንታይ ረብሓ እዩ ኣብ ግልጋሎት ዝውዕል?

ኣብ ትግራይ ካብ ዝርከቡ ሃይማኖታት ሓደ ዝኮነ ናይ እስልምና ተከተልቲ ባህላዊ ክዳን ናይ እስልምና ተከዲኖም ኣብ ማእገሮም መስገዲኦም ሒዞም እንትኮኑ፣ ክሰግዱ ከለው ሪኢኩም ዶ ትፈልጡ?

ሓደ ወላዲ ናብ ታሕቲ ደንኖምን ኣብ ሓምለዋይ ቦታ ኣዝዩ ድስ ዝብለካን ስሓብን ዝኮነ ዝለመዐ ልሙዕ ንምግብነት ካብ ዝጠቅሙ ሓደ ዝኮነ እዩ።

ደቂ ኣንስትዮ መብዛሕቲኡ ግዜ ኣብ ዝተፈላለየ ቦታት ንክከዳን ኣብ ገዛ እውን ኮይነን ከንፈር መለስለሲ ኢለን ዝጥቀማሉ ዓይነት እንታይ ይብሃል ?

ኣብ ሳዕሪ ዝበዝሖ ከባቢ ሓንቲ ቆልዓ ካብ ማዳበርያ ዘተደርሐ ናይ ቦርሳ መትሓዚ ኣብ ማእገራ ጌራ ዝኮነ ሓፂን ሒዛ ኣላ እዚ ሓፂን እንታይ ይበሃል ?

እዚ ኣብ ኣክሱም ፅዮን ማርያም ግቢ ዝርከብ መናገሻ ዝበሃል ቦታ እዩ፡፡ እዚ ቦታ መናገሻ ዝብል ሽም ክሕዝ ዝኸኣለ ስለምንታይ ይመስለኩም?

ካብ ከተማ ወፃእ ኣብዝኾነ ቦታ ባላታት ወይም ቖማት ተኺሎም እስፖርት ይሰርሑ ኣለዉ ፡ እዚ ዓይነት እስፖርት እታይ ተባሂሉ ይፅዋዕ ?

ኣብ ልዕሊኣ ናይ ወረቐት መቐመጢ ዘለዋ ሓንቲ ጠረጴዛ ትርአ ኣላ፡ ብሓደ ገፅ ድማ ወረቓቕቲ ተደርዲሮም ኣለዉ፡፡ እዚ ኩነታት ናይ ዝዓነወ ቤት ፅሕፈት ትርኢት ዘለዎ ዶ ይመስል?

ናይ ሓደ ፋብሪካ ሳሙና ዲተርጀንት ዝኸውን ምልክታ የርኢ። ኣብቲ ቢልቦርድ ዝተጻሕፈ ስም ትካል መሰረት ብምግባር እዚ ፋብሪካ እንታይ ዓይነት ፍርያት ዘፍሪ ይመስለኩም?

ማንጎታትን ካልእ ዝራእትን ዘለዉዎ ኣዝዩ ለምለም ቦታ ይርአ ኣሎ፡፡ እዚ ቦታ ብፍርያቱ ጥራሕ እንተይኮነስ ብመልክዑ እውን ኣገዳስነት ዘለዎ ዶ ኣይመስለኩምን?

ካብ ቶም ብደርፎም ኣዝዮም ፍትዋት ዝኮነት ሓንቲ ዛፉ ኣለማዮህ ናይ ክሳድ መስቀል በቢደረጅኡ ጌራ ጥልፊ ተከዲና ኣላ። እቲ ተቆኒናቶ ዘላ እንታይ ይበሃል ?

ኣብቲ ማእከል ከተማ ብዙሓት ኣመንቲ ሃይማኖት ክርስትና ዘለዉዎ ኮይኑ ኣብ ማእከሉ ናይ መስቀል ዳሜራ ዘለዎ እንትኸውን እቲ ዳሜራ እንትቃፀል እቲ ኣብኡ ዝርከብ ህዝቢ ናብቲ ዳሜራ ይርኢ ኣሎ፡፡ እቲ ዳሜራ ኣበይ ቦታ እዩ?

ኣብዚ ሓደ ብብጫ ቀለም ዝተሸፈነ መደርደሪ ቀይሕ ጽሑፍ ኣሎ። እቲ ጽሑፍ፡ “ብጂኢ ኢትዮጵያ ንዝያዳ ጽምኢ” ዝብል ይንበብ። ብየማን፡ ኣብ ሓደ ክፋል፡ብቐይሕ ዝተቐብአ ምልክት ርእሲ ኣንበሳ፡ ኣብ ዙርያኡ ዝተሰብረ ዓንኬል ኣሎ። ኣብዚ ምስሊ ናይ መን ምልክት ይረአ ኣሎ?

ልኮላዊ መስተ ዘይኮኑ መስተታት ዝሓዘ እኩብ መስተታት ኣብ ምርኢት ይቐርብ። እቶም ቀንዲ መስተታት ብፕላስቲክ ዝተጠቕለሉ ኣራንሺ ሕብሪ ዘለዎም ጥርሙዝ ሚሪንዳ ኦሬንጅ እዮም። ካብ ክልተ መስተታት ሰባት ኣየናይ ይመርጹ ትብሉ?

ጥብቅ ዝበለ ቀሚሽ ተኸዲና ደንደስ መቐመጫኣ ኣዝቢላ ተርኢ ጓል ኣነስተይቲ እኔቶ፡፡ እዚ ዓይነት ኣቃውማ እንታይ ዓይነት ድሌት ከመላኽት ይኽእል ትብሉ?

ናይ እስልምና ሃይማኖት ተከታላይ ኩታ ዓለባ ዓዲ ተከዲኑ ኣብ ርእሱ ኩፎት ገሩ እንዳከደ እዩ። መለለይ እስልምና ሃይማኖት ምኳኑ ትፈልጡ ዶ?

እታ ኤክስካቫተር ዝዓይነታ መኪና ኣብ ሜዳ ቦታ ብጣዕሚ ሰፊሕ ዝኾነ መሬት ሒዛ ካብ ፀሊምን ብጫን ዝዓይነቱ ሕብሪ ዝተስሰርሐት ኮይና ናይቲ ፋብሪካ ኮድ እውን ኣለዋ፡፡ ዋጋ ናይዛ ኤክስካቫተር ክንደይ እዩ?

ፃዕዳ ቀለም ዝቀልም ዘሎ ብዘመናዊ መንገዲ ገይሩ ሓደ መንእሰይ ፃዕዓ ሕብሪ ዘለዎ ክዳን ዝተከደነ ኮይኑ ክምዚ ዓይነት ኣቀላልማ ተጠቅምኩም ዶ ትፈልጡ?

እዞም ናይ ፈላሲ ቆቢዕ ዝገበሩ ሰብ ኣባ ሰረቐብርሃን ይበሃሉ፡፡ እዞም ዓብዪ ሰብ ኣብ ናይ ትግራዋይነት ፖለቲካ ከምዝነጥፉ እውን ይፍለጥ፡፡ ንሶም ናይ ሎሚ ናይ ሽመት ሽሞም መን ከምዝበሃል ትፈልጡ ዶ?

ኣብዚ ምስሊ ጀሪካን ዝሓዙ ሰባት ኣብ ሓደ ከባቢ ተኣኪቦም ይርአዩ ኣለዉ፡፡ እዚ ከባቢ ናይ ማይ ሕፅረት ዘለዎ እዩ ዝመስል፡፡ እዚ ሕፅረት ከመይ ክውገድ ይኽእል?

ዕሹጋት ሳሙናታት ይርአዩ ኣለዉ፡፡ ካብኣቶም ውሽጢ ላክስ ዝበሃል ዓይነት ሳሙና እኒሀ፡፡ እዞም ሳሙናታት ካብቲ ናይ ክዳን ሳሙና ብምንታይ ፍይለዩ ይመስለኩም?

ናይ ቀደም ዝተፈላለዩ ቅርፂ ዘሎዎም ጎባጉብ ኣብ ፀሊም ክሪ ኣብ ናይ ስብ ኢድ ይርከቡ ። እቶም ጎባጉብ ግዝየ ዝወሰዱ እዮም ።

ካብ ባህላዊ ክዳን ሓደ ጥልፊ ኮይኑ ንግስተ ሰለሙን ጥልፊ እዩ። ባህላዊ ክዳን ተከዲና ኣብ ክሳዳ ወርቂ ንፍሖን መስቀልን ዝገበረት ብጣዕሚ እያ ደስ ትብለካ?

ካብ ኣብ ትግራይ ዝርከቡ ጎቦታት እቲ ሓደ እዩ ።እቲ ጎቦ ክልተ ዝተመዓዳደው ኣንበሳ ኮፍ ዝበሉ ይመስል ። ኣበይ ከባቢ ትግራይ ይርከብ ?

ኣብዚ ስራሕቲ መሰረተ ልምዓት ዝስራሕ ዘሎ ይመስል ዙሩዩኡ ድማ ጭፍን ዝበለ ተኽልታት እንኤዎ ፡ እተን ኣብኡ ዘለዋ ተሽከርከርቲ እንታይ ዓይነት እየን ?

ፋብሪካ ሳሙና ሓላፍነቱ ዝተወሰነ ውልቀ ማሕበር ፋኖስ ዝበሃል ትካል ይርአ ኣሎ፡፡ እዚ ዓብዪ ፋብሪካ ኣብ ምንታይ ከተማ ትግራይ ዝርከብ ይመስለኩም?

ኣብዚ ዝርአ ነገር ብብዙሕ ቆጽሊ ዝተሸፈነ ኦም በለስ እዩ። ኣቝጽልቱ ዓበይትን ገፊሕን ኮይኑ፡ ኣብ ልዕሊኡ ድማ ብዙሓት ንኣሽቱ ብጫ ወይ ቀጠልያ ፍረታት ኣለዉ። ኣብዚ ዘሎ ተክሊ እንታይ እዩ? ኣብ ልዕሊኡ ዘሎ ፍረታት እንታይ ባህሪ ኣለዎም?

ኣዝዩ ብጣዕሚ ደስ ዝብለካ ሓምለዋይ ካብ ዝኮነ ቦታ ዘሎ ኣብ ማእከል ጣውላ ዘሎ ንጥዕናና ጠቃሚ ካብ ዝኮኑ ፈረምረታት ዝተሰረሐ ዝተቃመመ እዩ እንታይ ይብሃል ሽሙ?

ናይ ህይወትን ንግድን መዓልታዊ ህይወትን ስምዒት ይህብ። እቲ ብሓጺንን ኣሉሚንየምን ዝተሰርሐ ድስቲን ካልእ ኣብ ድሕሪት ተሰሪዑ ዘሎ ኣቑሑትን፡ ስምዒት ብዝሕን ንግድን ዘንጸባርቕ እዩ። ኣብ ቅድሚት ብጸጋም ዘላ ሰበይቲ እትኽደኖ ክዳን ቀንዲ ሕብሪ እንታይ እዩ?

ቤተ መዘክር ስነ ጥንቲ ኣብ ክልል ትግራይ ከተማ ኣኽሱም ዝርከብ ህንፃ እዩ። እቲ ህንጻ፡ ብባህላዊ ስርሓት እምንን ዝርዝራት ዕንጨይቲን ዝተሃንጸ ጥንታዊ ስነ ህንጻ ኣኽሱማዊ ኢትዮጵያ ዘንጸባርቕ እዩ። እዚ ቤተ መዘክር ብቐንዱ ካብ ኣየናይ ጥንታዊ ስልጣነ ኢትዮጵያ?

ኣብ ሓመደዋይ ክሻ ኣፍ ን ኣፉ ዝመለኣ እክሊ ኣሎ ኣብቲ እክሊ መስፈሪ እውን ኣሎ ። ናይ ሓደ ሽሃነ እክሊ ክንደይ እዩ ?

ኣብ ባህሊ ኢትዮጵያን ኤርትራን፡ "ገዙም" ወይ "ሶላ" ተባሂሉ ዝፍለጥ ባህላዊ ምግቢ ኣሎ። እዚ ድስቲ ብሓያሎ ሰባት (ብውሑዱ ኣርባዕተ ኣእዳው ይርኣያ) ኣብ ዓቢ ብረት ጻሕሊ ይብላዕ። እዚ ምግቢ ምስ ዝኾነ ዓይነት ፀብሒ ወይ ባኒ ድዩ ዝቐርብ?

ሓደ ሰብኣይ ኣብ ጥቓ ኮምፒተር ኣብ ዝርከብ ቤት ጽሕፈት ኮፍ ኢሉ፡ገንዘብ ኣብ ኢዱ ሒዙ፣ ብመስኮት ምስ ካልእ ሰብ ክራኸብ ይርአ። እዚ ኣብ ባንኪ ወይኣብ ቤት ጽሕፈት ዝኽሰት ኣገልግሎት ምዃኑ ይሕብር። ኣብዚ ዘሎሰብኣይ እንታይ ዓይነት ኣገልግሎት እዩ ዘቕርብ ዘሎ?

መሃሪ መደብ ! ብዙሓት ተማሃሮን ሰባትን ኣብ ቤተ መጻሕፍቲ ኣዝዮም ኣበርቲዖም ይመሃሩ ኣለዉ። ነዊሕ ጠረጴዛታትን መጽሓፍቲ ዝመልአ መደርደሪታትን ብንጹር ይርአ። ኩሉ ሰብ ብትግሃት መጽሓፍን ወረቓቕትን ሒዙ ይርከብ። እዚ ኣዝዩ ተስፋ ዘለዎን ኣገዳስን ቦታ እዩ!

እብዚ ቕድሚት ዘሎ ቦታ ኣጭርቕቲ እንሄዉ አብቲ ማዕዱኡ ድማ ጎማታት ኣሎ ኣብ ዙሩዩኡ ህንፃ ገዛታት እንሄ እዚ ቦታ ዕዳጋ ድዩስ ውሱን ድንኳናት ?

ግራይንደር ማሽን ናይ ሓፂን መቅረፂ እዩ። ዝተፈላለዩ ሓፂናት በቢዓቀኑ ዝቆርፅ መሳሪሒ ማሽን ብጣዕሚ ጉልበት ዘድልዮ ኮይኑ ተጠንቂቅካ ተዘይ ሰሪሕካሉ ኣብ ኣካል ደቂ ሰባት ከቢድ ጉድኣት ዘብፅሕ መሳሪሒ እዩ።

ምግቢ፦ ካብ ዓይነታት ምግብታት ኣብ ዳርጋ መላእ ኢ/ያ ዝጥቀመሉ እንጀራ ምስ ፀብሒ ዶርሁ እዩ። እዚ መግቢ እዙይ ድመኛ ብጣዕሚ ጥዑም እዩ። ፀብሒ ዶርሆ ዘፈቱ ሰብ ኣሎ ዶ?

ሓደ ዝዓይነቱ ዓለባ ዓዲ ዝተኸደኑ መርዑት ዝመስሉ ወድን ጓልን እኔዉ፡፡ ናይታ ጓል ኣነስተይቲ ዙርያ መሬት ዝጐስስ እዩ፡፡ ከምዚ ዓይነት ክዳን ካብ መርዓ ወፃኢ ኣብ ካልእ ኩነታት ክልበስ ዶ ይኽእል?

ህፃውንቲ ቆልዑ ናይ ኬክ መስርሒ ዝጠቅሙ ነገራት ኩሎም ተዳልዩሎም ከም እንቃቁሖ፣ ሕሩጭ ፊኖ፣ ዘይቲ ፣ቫኒላ ፣ፀባ፣ ካልኦፐትን ኣለዉ። እቶም ቆልዑ ተከዲኖምዎ ዘለዉ ክዳን እንታይ ይበሃል ?

እቲ ኣብ ሜዳ ተዘርጊሑ ዘሎ ሽጉርቲ ክልተ ሰባት ሓንቲ ጓል ኣነስተይቲ ካብ ጫማ እግራ ክሳብ እግራ ሓደ ወዲ ተባዕታይ ካብ ጫማእሩ ክሳብ ብርኩ ኣብቲ ጥቃ ሽጉርቲ ጠጠው ኣሎም ፡፡ እቶም ሰባት ንምንታይ ውሱን ኣካሎም ዝረኣዩ?

እዚ ሰፊሕ ስፍሓት ዝሽፍን ተፈጥሮኣዊ መልክዓ ምድሪ እዩ። ኣብ መጀመርታ ቀጠልያን ቡናውን ሳዕሪ ዝበዝሖ ቦታ ይርአ፣ ኣብ ልዕሊኡ ድማ ንኣሽቱ ኣግራብን ቁጥቋጥን ብማዕረ ተዘርጊሖም ኣለዉ። ብኽልቲኡ ሸነኽ ድማ ነዊሕን ጸፍሒ መሬት ኣሎ።

እዚ ጻዕዳን ሰማያውን ቴንዳታት መዓስከር ኣብ ሓመድ ዝተሸፈነ መሬት ደው ኢሎም ይረኣዩ። ኣብ ቅድሚ ቴንዳታት ክዳን ተሰቒሉ ኣሎ፣ ክዳውንቲ ተዘርጊሑን ጂንስ ልሕሉሕ ተሰቒሉ ኣሎ። እቲ ኸባቢ ደረቕን ኣኻውሕ ዝበዝሖን ኮይኑ፡ ብርክት ዝበሉ ማሕበረሰባት ዳስ ይመስል።

ሰባት ኣብ ሓደ መዋእለ ህጻናት ኣብ መንጎ ቀጠልያ ተኽልታት ክጓዓዙ ይረኣዩ። እቶም ተኽልታት ከም ማንጎ ወይ ኣቮካዶ ዝኣመሰሉ ፍረታት ፈልሲ ክኾኑ ይኽእሉ። ምናልባት ካልእ ፈልሲ ክኸውን ዶ ይኽእል?

ኣብዚ ምስሊ ቡዙሓት ኣግራባት ንርኢ ኣለና። እዚ ኣግራብ እዚ ንከይበርስ ብክብሪ ክንሕዞ ኣለና። እዚ ኣግራብ እዚ ንጥዕንና እውን ፅቡቅ ኣየር ስለ ዘለዎ ነክይበርስ ክንሕልዎ ኣለና።

ዝተፈላለዩ ዓይነትን መጠንን ዘለዎም ኮስሞቲክስ አለው፡፡ ንአብነት ፀሊም ሕብሪ ጎማ ዘለዎ ቢስ ዋክስ ዝብልን ሓመደዋይ ሕብሪ መክደን ዘለዎ ጎማ ከሬም ዝብል ፅሑፍ ዘለዎን ካልኦት ዝተፈላለዩ ሎሽናትን አብ ሓመደዋይ ድሕረ ባይታ ተቀሚጦም ይርከቡ፡፡

እዚ ካብ ዕንጨይትን እምንን ዝተሰርሐ ገዛ ዘርኢ ኮይኑ፡ ላዕሉ ድማ ብሓሰር ዝተሰርሐ እዩ። ኣብ ቅድሚት ኣብ ዕንጨይቲ ዝተሰርሐ ጠረጴዛ ምግቢ፡ ኣብ መሬት ድማ ድስቲ ጭቃ ኣሎ። እዛ ገዛ ካብ ምንታይ እያ ተሰሪሓ? እዚ ቦታከ እንታይ ዓይነት ቦታ እዩ?

ምቁርቲ አደይ ዝተጠለፈ ጀዲድ ዝተከደና ዓባይ ጉዕሞ ርእሰን ሰበይቲ ተሸኪመን አብ መልክዐኛ እምኒ ዝተነፀፈ ቦታ ጥራሕ እግረን እናተጓዓዛ ይርከባ፡፡ ዝተፀዓነ አድጊ ዝሓዙ ሰባት እውን ደድሕሪአን እናተጓዓዙ ይርከቡ፡፡

ስባት ብፈረስን ኣድግን ኣብ ዝጉተት ጋሪ ተሳፊሮም ይኸዱ ኣለዉ፡፡ ንምዃኑ ፈረስን ዓድግን ጋሪ ኣብ ምጉታት ከመይ ገይሮም ተሳንዮም ክሰርሑ ይኽእሉ?

ኣቡነ ሰላማ ከሳቴ ብርሃን ቅዱስ ኣቦና ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ "ንሰብን እግዚኣብሔርን ዘዕረቕ" ማለት'ዩ፡ ኣብ ኢትዮጵያ ናይ መጀመርታ ርእሰ ሊቃነ ጳጳሳት እዮም። ቅዱስ ኣቦና ክንርኢ ከለና እንታይ ዓይነት መንፈሳዊ ሰላም ወይ ሃይማኖታዊ ኩርዓት ይስምዓና?

ካብ ቴክኖሎጂ ውፅኢት ዝኮነ ፌስ ቡክ ድህረገፅ ደቂ ሰባት ዝተፈላለዩ ሓበሬታን ፅሑፍን ዝለዋወጥሉ እዩ። ፌስ ቡክ ብጣዕሚ ፈጣንን ምችውን ምኳኑ ትፈልጡ ዶ?

ሓደ በዓል ስልጣን ቀይሕ ሰብአይሓመኩሽታይ ሕብሪ ሱፍን ቀይሕ ሕብሪ ከረባታን ተከዲኑ አብ ፀሊምነ ቀይሕን ሕብሪ ዘለዎ ጣውላ ብጫን ፃዐዳን ሕብሪ ዘለዎ ጨርቂ ተንጠልጢሉ አብ ፃዕዳ ሕብሪ ወንበር ኮፍ ኢሉ ይርከብ፡፡ እዚ በዓል ስልጣን መን ይበሃል?

**ደማካሴ** ባህላዊ መድመድሓኒት ንጽህና፣ ሓለዋ፣ በረኸት ዘምጽእ ተኽሊ እዩ። ኣብ ባህላዊ ሕክምናን መዓልታዊ ናብራን ሰላምን ጥዕናን ከም ዘምጽእ ይእመን። እዚ ኣብ ባህሊ ኢትዮጵያ ብበየናይ ስም ይፍለጥ?

ቤት መስትን ድራፍትን ኣማኑኤል ብ ቀይሕን ብ ጫን ኣብ ብጫ ድሕረ ባይታ ተፃሒፉ ይርከብ ። ብ ምንታይ መክንያት እዩ እቲ ገዛ ተዕፅዩ ?

እዚ ኣብ ማእከል ብጫ ዓንኬል “ኣይ.ኣይ.ቢ.” ዝብል ኣርማ ዘለዎ ሰማያዊ ባነር የርኢ። እቲ ባነር ናይ ትካል ምዃኑ የመልክት።"እዚ ምልክት 'ኣይ.ኣይ.ቢ.' ናይ ኣየናይ ትካል እዩ?

ክልተ ዓበይቲ ሰማያዊ ፕላስቲክ በርሚላት ማይ ንምሓዝ ዝጥቀሙሉ ዘርኢ እዩ። እቲ ከባቢ ናይ ውሽጢ ዓዲ መኽዘን ይመስል። ነዘን በርሚላት ክትጥምተን ከለኻ እንታይ ዓይነት ናይ ምቾት ወይ መዓልታዊ ህይወት እዩ ዝስምዓካ?

ኮርያ ሰፈር ዝብል ብ ሰማያዊ ሕብሪ ኣብ ፅዕዳ ድሕረ ባይታ ተፃሒፉ ይርከብ ብተወሳኪ ባንዴራ ኢትዮጵያ ኣሎ ። እዚ ሰፈር ምን ሰይምዎ ?

ኣብዚ ዝረአ ዘሎ ተኽልታት ሩዝ ኣብ ሰፊሕ መሬት ኣብ ትሕቲ ማይ ዝመልአ ጐዳጉዲ መስኖ ተዘርጊሖም ይረኣዩ ብፅቡቅ ክዓብዩ ይራኣዩ ኣለው።

እዚ ተንቀሳቓሲ መልክዕ መጽሓፍ እዩ ዘርኢ። እታ መጽሓፍ ተገልቢጣ ዝነበረት ትመስል፣ ኣብ ላዕሊ ድማ“ናይ ሙሴ ኣምላክ” ዝብል ጽሑፍ ይርአ። በቲ ንቡር ኣንፈቱ ክርአ ከሎ፡ካርታ ታቦት ኪዳን ብዝመስል ምስሊ ዝተሸፈነ ኮይኑ ኣብ ትሕቲኡ ድማ ብቀይሕ ዝተጻሕፈ ጽሑፍ ኣሎ።

ኣብ ኣኽሱም ሓወልቲ ዝርከቡ ቅርፃ ቅርፂ ይርአዩ ኣለዉ፡፡ እቶም መስኮት ኣብ ታሕቲ ብኦኦም ብዝሒ መጠን ህንፃ ከምዘሎ የመልክቱ ዝብሉ ኣለዉ፡፡ እቶም ክበባት ከ እንታይ የመልክቱ ይብልዎም?

ኣብዚ መደርደሪታት ዝተፈላለዩ ፍርያት ቡን፡ ዝተፈላለዩ ብዙሓት ናይ ነስካፈ ቦታታት ኣለዉ፡ ብየማን ድማ 3 ኣብ 1 ዝኾነ ፓኬት ቡን ኣሎ። ብጸጋም ድማ ፓውደር ሞሪንጋን ካልኦት ኦርጋኒክ ፍርያትን ኣለዉ። ካብዚ መደርደሪ ዘሎ ቡንን ተፈጥሮኣዊ ፍርያትን ኣየናይ ምመረጽካ?

ካበቶም እንሰሳት ዘጋዳም ነብሪ ሓደ እዩ ። ደስ ዝብል ሕብሪ ድማ ኣለዎ ። ነብሪ ብጣዕሚ ፈጣን እዮ ። ነብሪ ትፈርሕዎ ዶ ?

ብጥዕሚ ፅሩይ ሓዱሽ ማንካ ኣብ ማቴኔላ ወዲቁ ኣሎ ። ዋጋ ናይ ሓደ ማንካ ክንደይ እዩ ብተወሳኪ ንምንታይ ጥቅሚ ይውዕል ?

እዚ ዝረአ ዘሎ ጅንጅብል፡ በርበረ፡ ወይኒ፡ ሪኮታ፡ ዕምባባ ቆሎን ሰላጣን ብጽፉፍ ቅርጺ ተሰሪዖም እዩ። ብኮሚደረ፡ ካሮት፡ ኣፕልን ሽጉርትን ዝተኸበቡ ዘርኢ'ዩ።

ኣብዚ ብዙሓት ሰባት ኣብ ሓደ ግራት ተኣኪቦም ተኽሊ ክቖርጹ ወይ ክዓጽዱ ይረኣዩ። ብዙሓት ቀጠልያ ተኽልታት ብመስርዕ ተዘርጊሖም ኣለዉ፡ እቲ ህዝቢ ድማ ብትግሃት ኣብ ሜዳ ይሰርሕ ኣሎ።

እዚ ናይ ኦርተደኩስ ተዋህዶ ዝኣስርዎ ናይ ስራሚክ ስሪሒት እንተከውን እዚ ድማ ናይ መስቀል ቅርፂ ኣለዎ። እዘዚ ድማ ጥበባውያ ብኢዶም ነቲ ስራሚክ ፈግፊጎም ዝሰርሕዎ እዩ።

ኣብ ኢትዮጵያ ካብ ዝፈርዩ ቡና ኣፍሊሓ ባህላዊ ክዳን ተከዲና ብጀበና እንዳቀደሓት እያ። ቡና ባህላዊ ክዳን ገርካ ምፍላሕ ብጣዕሚ ከምዝስሕበካ ትፈልጡ ዶ?

ኣብ ኣክሱም ዩንቭርሲቲ ዝርከብ ናይ ኣክሱም ሓወልቲ ቅርሲ እይ ። ኣብቲ ጎኒ ቅርሲ ኣክሱም ዩንቨርሲቲ ዝብል ብ እንግሊዘኛ ዝተፀሓፈ ኣሎዎ ።

ንብሩህን ወርቃዊ ቡናዊን ሕብሪ ዘለዎም ስልማት ቅርጺ ዘለዎም መጋረጃታት የርኢ። ነዞም መጋረጃታት ክትጥምቶም ከለኻ እንታይ ዓይነት ናይ ቅንጦት ወይ ክብደት ስምዒት ይስምዓካ?

ኣብ ናይ ትምህርቲ ቤት ክላስ ተማሃሮ ዩኒፎርም ተከዲኖም ኣብ ዴስክ ቅድሚት ደፍቶሮም ኣቅሚጦም ኮፍ ኢሎም ክማሃሮ እንትኮኑ፣ እንዳተፃወቱን እንዳሳሓቁን እዮም።

ኣብ ናይ ቀይሕ መስቀል መክዚን ናይ ቀይሕ መስቀል ተከዲኑ ብ ተለቭዥን ትግራይ ቃለ መሕትት ይገብር ኣሎ ። ናይ ቀይሕ መስቀል ጥቅሚ እንታይ እዩ ?

ናይ ኣኽሱም ዩኒቨርሲቲ ዋርድያታት ኣብ ከባቢ ሓፁር እቲ ዩኒቨርሲቲ ይርአዩ ኣለዉ፡፡ እዞም ሰባት ንማሕበረሰብ እቲ ዩኒቨርሲቲ ዝህብዎ ረብሓ እንታይ እዩ?

እዚ ብፕላስቲክ ተጠቕሊሉ ናይ ደቂ ኣንስትዮ መናውሒ ጸጉሪን ኣርቴፍሻል ፍርያትን ዘርኢ እዩ። ኣብዚ ስእሊ ዝረአ ዘሎ እንታይ ዓይነት ፍርያት ጸጉሪ ኣሎ?

ዓረብያ ክልተ ናይ ኢድ መድፍሒ ዘለዋ ካብ ሓፂን ዝተሰረሓት እያ። ዝተፈላለዩ ፅዕነታት ፅዕንካ ብኢደ ደቂ ሰባት እትድፋእ ምኳና ትፈልጡ ዶ?

ነፋሪት መንገዲ ኣየር ኢትዮጵያ ክንደይ ጽብቕትን ግርማዊትን እያ! እታ ነፋሪት ኣብ መውረዲ ነፈርቲ ደው ኢላ፡ ክትብገስ ድልውቲ ኮይና ኣላ። ምልክት ዘመናዊነትን ጉዕዞን እዩ። እዛ ነፋሪት ናበይ ክትበርር ትዳሎ ኣላ?